መሸጥን መላዋወጥን ኩታታት ዓለብ ዓዲ ኮይኑ እዚ ከባቢ እዙይ ድማ ብዙሕ ሰብ ዝለዋወጠሉን ዝሸጠሉን ዓይነት ዕዳጋ እዩ። እዚ ዕዳጋ እዙይ ድማ ኣብ ከባቢ ዳዕሮ ፒያሳ ኣኽስም ፅዮን ከባቢ ዝርከብ ዓይነት ቦታ እዩ።

ኣብ ከባቢና ኸም ዝፍለጥ ቡዙሓት ኣትክልትታት ኣለዉ፡፡ ኣብ በረኻን ገዛን ዝወቅሉ ተኽልታት ኣለዉ፡፡ ካብቶም ተኽልታት ሓደ ጨናኣዳም እናተባሃለ ዝፍለጥ ንባህላዊ መድሓኒት እንጥቀመሉ ኾይኑ ኣብ ከባባታት ገዛውትን ካልኦትን ዝወቅል ተኽሊ እዩ፡፡

ደቂ ኣንስትዮን ደቂ ተባዕትዮን ማዕሪጎምን ፀቢቆምን ዝዋዓልሉ መዓልቲ ኾይኑ ብኖኦም ኣፍሊሖም ሰቶም ነስኒሶም ብዙሕ ወግዕን ዘተን እናካየዱ ዝርከቡ ሰባት እዮም።

ወስተን ወዲ ሰብ ብዙኅ ራውኃን ጥቕምን ዘለዎ እንጥውን ካብቶም ብዙኃት ረውኃታትን ጥቕንታትን ግማ ካብ መስተ እንሮሆ ብዘበለጽ እዩ እዛ ዓይነት መስተ እዝ ኸዓ ንኽስተ ዝተዳለወን ጋና ዘምስተይ ዘተጀመረን ዓይነትምን መስተእ እዩ።

ናይ መጽኛ እንሳታት ከም ዝፍለጡ ካብ ኣቶም ሓደ አድግ ራቢና ብጽሓት እዮሓደ ም ቀባትቶምሓደ ኣድግ ዝተባሃለ እንስሳ ጋና ንኽፅዓን ተሰጓጅዩ ይጽበን ከም ዘሎ ዘፍለጥ ኮይኑ ስኸዓ ባህላ መፃኛ ናተሃል የፈለጥ።

እፅዋት ንወዱ ሰብ ብዙሕ ረብሓን ጠቕመን ዝህብ እንትኸውን ብዙሓት ዓይነታት እፅዋት ኣብ ከባቢና ይይረከቡ ካብቶም ኣብ ካባብና ዙርከዎ ዓይነት እፅዋት ኩሞል እናተብሃለ ዘፍለት ዓይነት እፅዋት ብዙሕ ጥቕምን ረባኃን ዘለዎ ዓይነት ተኽልእ እዩ

እና ብዙኅሓት ቅርስታትን ታሪኻዊ ቦታሃትን ከም ዘለዎ ዝፍለጥ ኮይኑ እዝ እ እናተወህለ ዝፍለጥ ድማ ብንዉሓተን ኩሞትን ፍድይ ዝበለ ኾይኑ ከም መስሒብ ቱርዙምን ኮይኑ ብዙኅ ዓታዊ እንሃበና ዝርክብ ዓይነት እዩ።

ከም ዝፍለጥ ኣብ ትግራይና መሸጥን መካፍልን ቀለብ እንስሳ ብዙኃት እዮም ሓደ ኻብቶም ተመስገን ኣማረ ዝተብሃለ ሰብ እንስሳና ብስተመጣጠንምግን ብዛሓሽን ኣብሽዕ እቤት ደረጃ ንወረካባ ዝገብርን ሰብኃድ እዩ።

ከብቶምዙይኖ ዘምሃላ ድፍን ልቢኃትኒትኾኑ ኽባልቶ ዓህት እያ እዚ ብዛዕባ በራ ቲ ገራይ እናተዘነ ዘትፍትርክብ ሊድያ ዘጋብሃለትናን ዓለፊት ዘይምና ኲኖ ሕነትእያ ::

ብዙሕ ዓይነት መሠረታዊ ኣገልግሎት ከም ዘለዉ ዝፍለጥ ኮይኑ ካብቶም መሠረታዊ ኣገልግሎታት ዝበሃሉ ሓደ እንትኸውን ብዙሕ ዓይነት መሠረተ ኣገልግሎት ድማ ዓቕን ብምውሓድን ብቕርቈሮ ተሓጺሩ ኸም ዘርክብ ዝፍለጥ እዩ

ንግሆ ቐትሪ ምሸት እናተ ብሃለ ዝፍለጥ ዓይነት ጊዜ ኣብ መዓልቲ እንትህዱ እዙ ኣብ መዓልቲ ኣጋ ምሸት ጽድግድ ክብድ እንከሎ ዘረ ዓይነት ምስሊ እዩ ፀሓይ እትጽድቀሉ ሰዓት እዩ።

ኣብ ከባብና ብዙሓት ሙዚቀኛታት ከም ዘለው ይፍለጥ ።ሓንቲ ካብቶም ሙዚቀኛታት ማህሌት ድምፃዊት ማህሌት ገብረገርግስ እናተባሃለት ትፍለጥ ሕዝም በልየ ዝብል ደርፋ ፍልጥትን ብዙሕ ተቀባልነትን ዝረኸበትን እያ።

አብ ከባቢና ዝርከቡ አትክልቲ ነዋሕቲን ሓፀርቲን ምኳኖም ዝፍለጡ እዮም። ካብአቶም ሓደ ዓብይ ተኽሊ ፅሕዲ ዝተብሃለ ተኽሊ ኣብ ከባቢ ፅርጊያ ተተኪሉን ገዚፉን ይርከብ። እዚ ተክሊ ከዓ ብምክንኻንን ካልኦትን እዩ ዝዓቢ።

ኣብ ሃገርና ከምዝፍለጥ ብዙሕ መራብሒ ዘመናዊ መራብሒ እንስሳ ከምዘሎ ኮይኑ ሓደ ዘመናዊ መራብሒ ናይ ዶርሆ ኮይኑ ብዘመናዊ መራብሒ ዝተራበሓ ጨቓዊቲ ኣለዋ። ካብኣተን ብዙሕ ጥቅሚ ረብሓን ንረክብ።

እዛ ጓለንስተይቲ ዘመናዊ ኣሠራርሓ ጸጉራ ኮይኑ ደሥ በሃልን ምልከዕትን ኮይና ትርክብ ። እዝ ኣሠራርሕ ጸጉርን ብበህሊ ዓድና ግን ተቐበልነት ብዙኅ ኣየረክብን።

ኣካብና ኸም ዙለት ብዙኃት ታሪኻዊ ቦታታት ኣለዉ ካብቶም ጣሪኻዊ ቦታታትሓደ እዩ እዝ ጣሪኻዊ ቦታ ድማ ሓደን ምብዓል ኢሎም ዝጡቕ ቆሙሉ ዓይነት ናይ በንድሮ ኣርማት ግራይና ምስተፈላለየ ቕርጺ እናቐርፁ ይስቕሉን ዮምዓርግን ኣለዉ።

ኣካዩና ኻምልትነጥ ዘመናዊ ሠራ ርሓ ርሻ ኸምልትነጥ ጐኑ እዙይ ኣሠራ ርኃ ሓርሻ እዙይ ድማ መዙኃቲ ጊዜ ኣብ ካባብን ዕራዊ ገላጕል ዓዲኻ ኣ መራን ብፍሉይን ብድምዑን እናተፈለጠ የርከብ።

በቐነሽተይ ኣኅዋትና ንምመለ ኃዒላን ዝጥቀማሉ ሰመናዊን በሊ ዝተሰርሐ ጠግሮ እዩ እዝ ጸጕሪዘ ኸዓ ኣብ ስጰር ማርከት ዝተሃለ ብቲሕስትእን ኻልእት መዐቃንታትን ብሉፁን ምዕረግን ከምኑ ይርከብ።

ሙዕርጋትን ጽቡቃትን ከብ ዝበሃሉ ዕፅዋት፣ እጽዋት እዙይ መማዕረግን መፀበቅን ከባቢታት እናውዕሎ ዓይነት እጽዋት እዩ። እዝ ኸዓ ንደቂ ሰባት ብዙሕ ረብሓን ጥቅምን ከም ዘለዎ ዝሕበር እዩ።

ማዕተብን ሉምድሙን ከባዊ ኮይኑ እዝ ከባብ እዙ ድማ ርእሰ ኣድባራት ወገዳማት ኣክሱም ፂዩን ቤተ ክርስቲያን ምእተዊ በሪ እናተብህለት ዘፍለጥ ኮይኑ መወቕል ሥልጠነ ዝኾነት ኣስማዊት ምእተዊዊ ይበራእ እዩ።

ብዙኃት ዓይነት መሣርሕታት ሙዚቃ ኸም ዘለዉ ዝብለት ኮይኑ ሓደ ኻብቶም ምተዉና መሠርሕታት ሙዚቃ ፍህለ ዝብለት ሙዚቃ ን ልዕራግን ብምስባቕን እንድምሎ ዓይነቱ መሣርሕ ሓደ እዩ።

ብዙኃት ዘምናዊ መፃዓነታስ ከምዘለዋት ዘኽት ጐኑ ወኻፍተን ዘምናት እተብሃለን ዘፍለጣ ድማ ናይ ፂዕነት ነኪና እናድሃነት ትፍለጡ ብዙኅ ነዊኅ ምብዕዞ ብዙኅ ሰክምኒእት ዓይነት መኪና እያ

ብዙሓት ዓይነታት ሃይማኖት ዝፍለጥ ኮይኑ ካብቶም ሓይማናታት ሃይማኖት ኦርቶዶኩስፍ ተዉሃዶ ናተበሃ ልፍለጥ ሓደ እዩ። እዝ ኸዓ ኽብሪብዓል እናኽበሩ ዘርከብሉ ዓይነት ናይ መራሕቲ ሃይማኖት ኦርተዶኩስ ዝርከቡሉ ቦታ እዩ።

ካብቶም ባህላዊ በዓላት ደቂ ኣንስትዮ ዝበሃሉ ሓደ ኣሸንዳ እዩ። ኣሸንዳ ድማ ኣጐላት ተቖኒነንን ተሓኒነን መቐነተን ገይረን ከበሮአን እንዳወቅዓ ዝፃወታሉ ዓይነት በዓል እዩ።

ከምዝብለጥ ኣብ ትግራይና ብዙኃት ዓይነታ ኣዕዋፋት ኣለዉ ከፍተን ብዙሓት ዓይነታተ አዕዋፋት ሓንቲ ዋሪይ ናተብሃለት ትፍለጥ ኣብ ትበግራይ በዝሕ ተርአ ዕፍ እያእዛ ዕፍእዝኣ ኸዓ ኣብ ዝከድካዮ ጠጠው ኢላ ክምትርአ ዘላ ምዕርግትን ፅብቅትን እያ።

ኣብ ከባቢና ብዙሓት ዘመናዊ መፃወቲ ኣቝሑታት ኣለዉ፡፡ ከፍቶም ዘመናዊ መፃወቲ ኣቝሑታት እዙይ ኣወዳት ዝጸወትሉ መብዛሕቲኡ ጊዜ ኣብ ከብታት ከተማ ዝጽወት ዓይነት ጸወታ እዩ፡፡

መብዛሕቲኡ ክባብታት ትግራይ ብበወን ከለትን ዘሃበኸኑ እዝ ኸዓ ብመስን ልመዓትን ምፅዓርን ደቂ ሰባት እናልሙዑን እናተሕን ዘርክቡሉ ኸባብ ቦታን ልመዓትን ዘለዉ ከባቢ ተባሂሉ ።

አብ ከባቢና ከምዝፍለጥ መለዋወጢ አቑሑት ዝኾነ ዕዳጋ ዝተብሃለ ቦታ ቡዙሕ ንብረትን አቑሑን ሒዙ ዝርከብ ኮይኑ፤ እዚ ዓይነት አቕሓ አብዚ ዝርከብ ዓይነት አቕሓ ከዓ ከም አብነት ቡና ይርከብ፡፡

ሕርሻ ኣከባቢና ኸምዘፍለጥ ብሰብ ጕልበት ሠራሕ ዓይነት ሠራሕ ኾይኑ ዝርእቲ ኣምፍረን ከሊእን በፂሖ ንምዕጻድ በውዑ ሰባቱ ዝዓጽዱ ሉይዋን በፂሑን ተዓጽድን እንተጐብሉን ዘረአ።

ናይ ገዛ አቐሑ እናተብሃለ ዝፍለጥ ማንካ፣ ብረድስቲ፣ ምድጃ ኮይኑ፤ አብ ምድጃ ቡዙሕ ማንካ አትዩ እናተሓብረ ካልኦት አቑሑታትን ዝርከቡሉ ዓይነት ቦታ ናይ ገዛ አቑሑ እዩ፡፡

እዞም እትርእዎም ዘለኹም ወለድን ውላድን ተሓጓጉሶም መኣዲ ንክበልዑ ብሓደ ተቀሪቦም ይርከቡ መኣዲ ንክበልዑ ተቀሪቦም ይርከቡ፡፡ እዚ እትሪእዎ ዘለኹም ተሰቒሉ ዝንሄ ባህላዊ ኣቅሑ ከዓ እንታይ እናተባሃለ ይፍለጥ?

መቐመጠ አቁሑ ተዉሂሉ ዝፍለጥ ኮይኑ ብፁኅቕሕን ናይ ቢሮ ናይ ገዛን ቑሕን ምስተፈልል ቦሳተጽኦም ሞጠሉ እዩ እዝ መቐመጠዂሖ ኽዓደስ ብሃልን ጽበቕ ዘልዉን ኣቕሓ እዩ።

አብ ከባቢና ካብ ዝፍለጡ ብዙሓትን ሙዑሩጋትን ባህልን ቱሪዚም አለው፡፡ ካብአቶም እዚ ሓደ እዩ፡፡ እዚ ከዓ ካብቶም መግለፂ ዝብሃል ሓደ ኮይኑ፤ አብ ከባቢና ካብ ዝርከቡ ሓደ እዩ፡፡

ናይ በረካ እንስሳ እንዳተባሃላ ካብ ዝፍለጣ ሓንቲ ዒፍ ኮይና እዛ ዒፍ ኢዚኣ ከዓ ሕብራ ዕንቋወይቲ ደሚቅ ዓይነት ናይ ዓይኒ ሕብሪ ዘለዋ ዋሪ እንዳተባሃለት ትፍለጥ እያ።

ብዙኃት ዓይነታት ጸወታ ኸም ዘለዉ ዝፍለጥ ኮይኑ ካብቶም ብዙኃት ጸወታታት ስጶርት እና ተብሃለ ዝፍለጥ ድማ ሞዙሕቲኡ ጊዜ ብኣብዝኃ ወዳትጸወትሎ ዓይነት ጸወታ እዩ። እዝ ፅወታ እዙይ ከዓ ብመራ ዕዋም እና ተምርኁ ፃወት ከም ዘለዉ ዝኅብር እዩ።

ዘመናዊ ኣሰራርሓ ገዛ ከም ዝፍለጥ ኣብዚ ሕዚ እዋን እናማዕበለን እናማዕረገን ዝርከብ ኮይኑ እዚ ካዓ ካብኣቶም ሓደ እዩ። እዚ ገዛ እዙይ ድማ ብሉፅን ምዕሩግን ኮይኑ ይርከብ።

ኣብ ከባቢና ከምዝፍለጥ ብዙሕ ኣሠራርሓ ምግቢ ኣለዉ፡፡ ካብቶም ብዙሓት ኣሠራሓ ምግብታት ሓደ ሕምባሻ እንዳ ተባህለ ዝፍለጥ ካብ ስርናይን ካልኦት ነገራትን ዝስራሕ ዓይነት ምግቢ እዩ፡፡ እዚ ምግቢ ዚ ኸዓ ብፍላይ ኣብ ከባቢ ኣክሱም ይዝውተር፡፡

በህላዊ ኣሠራርሓ ገዛ መውብዛሕቲኡ ከምዚ ዓይነት ኣሰራር ሓገዛ ኣብ ከባቢታት ገጠር ብበዝሒ ይኣረአ፡፡ እዚ ዓይነት ኣሰራርሓ ኸዓ ህድሞ ሰቐላን እናተባሃለ ዝፍለጥ እዩ፡፡

ኣብ ከባቢና ከም ዝፈለጥ ብዙሓት መረከብቱ ሓበሬታታት ኣለወ። ሓደ ኻብቶም ሕጋውያን መራከብቲ ሓበሬታታት ዘብሃሉ እትየተለኩምናተሃለ ዘጽዋዕ ኣብ ከባቢ መናፍሻ ናይኹስም ፊትንፊት ዘርክብ እትየተለከም እዩ።

ሓረስታይ ትግራይ ኣብ መብዛሕቲኡ ካብታት ትግራይ ብበዝሒ ዘረአ ኾይኑ እዙይ ከዓ ኻኣብ ገጠራት ኢሉ ኣብዝኃ ዝረአ እዙ ዓይነት መሓረስ ዘ ኸዓ ኣብወን ከረንቲ ክፍልላይ ኣወን ሰነካ ከባቢ ብዙሕ ይዝውተር እዩ።

ሰሎምን በይረ እናተብሃለ ዝፍለጥ ብሉፁ ድምጻዊ ትግራዋይ እንትኸቡን እዝ ፍሉይ ድምጽን መዓርግን ዘለዎ ንሰብ ዙኅወነን ናፍሰሰ ዘርከብ ዓይነት እዩ።

ኣርማ እናተብሃለ ዝፍለጥ ብዙሕ መግለጺ ምንነት እንጥቖምለዉ ዓይነት ምልክት ኮይኑ ካብአቶም ሻባ ኣካዳሚ ዝብል ኣርማ ኰለጅ እንትከዉን ፍሉጡን ምዕሩግን ኣካዳሚ እዩ።

ኣዶ ኸም ዝፍለጥ ርህርህትን በቕባቐን ኮይና ደቃ እዳሓሓበት ሓቁፋ ደቃ ምስ ደቃ እዳተዛተየት ከፍን ኢላ እዳተጫወተትን እትርከብ ርህርትን ኣዶ እያ?

ብዙኃት ሕሞነታት ኣብካብ ተግራታት ይርኮቡ ካብኣቶም ሓንቲ ጽኦን ማርያም ኣሱም እናተብህደት እቲ ፍለጥ ኮይና እዛት ታሪኻዊት ቤተ ከረስትን እዚኣ ኣብ ካሃብታተሕስም ጽኦን ማርያም ድርከ።

ብዙሓት ዓይነት ናይገዛቕሑ ኣለዉ፣ ኻብቶም ብዙኃት ዓይነት ናይገዛቕሑ እናተውሃለ ዘፍለጡ ድማ ሓደ በራድ ካልኣይ ከዓ ጀመና እዩ እዚአቶም ከዓብ ዘዉነ ኣሠራርሓ መሥርሐ እናተሠርሕሎም ዘርክቦ ዓይነ ኣቕሑት እዮም።

በንዴራ ንወዲ ሰብ መለለየ ምንነትኩ በንዴራ ብዙኾነ ምኽንያት በፅ እስም እዩ በንዲራ ነወዲ ሰብ ብዙኅ ጥቕመረው ዘለዎ ምኾኑ ዘፍለጥ እዩ።

ኣብ ከባዊ ናኸዙርኮ ዙኃት ምዝናነይ ቦታታት እዙ ሓደኾይኑ ዝመዝናነይ ቦታ ኸዓ ብብህላውን ዘመናዉን ኣሠራርሓስተ መልኾይኑ ኣብ ከባዊ ደዕሮ ብያሣዘርከብ ምዝናነይ ቦታ እዩ።

ኣብ ትግራይ ካብ ዝርከባ ዩኒቨርሲቲታት ሓንቲ ኣኽሱም ዩንቨርስቲ ኾይና ኣኽሱም ዩንቨርስቲንተመረቕቲ ተምሃሮ ዝተዳለወ መጽሓፍ ኣርማ ኣኽሱም ዩንቨርስቲ ዝብል ዘለዎ ዓይነት መጽሓፍ ኮይኑ እዚ መጽሕፍ እዚ ኸዓ ንተመረቕቲ ተምሃሮ ዝመርሕ ዓይንት መምርሒ እዩ፡፡

ህጸውንቲ ሳቐን ቓሕት መመርካብን እንዝነግዓን ዘጥቆሙሉ ዓይነት መዘናግዒ መውዓል ሕፃናት እናተብሃለ ዝፍለጥ እንትኸቡን እዙ ትምህርቲ ቤት እዙ ኸዓ ብዙኅ ራብሕንጠቕምን ዘለዎ እዩ።

ብዙኃት ዓይነት ኣሠራሓታት ገዛ ኸም ዘለዉ ዝፍለጥ ኮይኑ ሓደ ኻብቶም ባህላዊ ኣሠራሓታት ገዛ እናተብሃለ ዘፍለጥ እዩ እዙይ ኣሠራርሓ እዙይ ብባሃልን ድምድም ዘተመልኦ እንትኸዉን ብዙኅ ኣሰራርሓን ጥቕምን ወዲ ሰብ ኣለዎ።

ብዙሓት ዓይነት ቦታታት መስሕብ ትሩዝም ኮይኖም ዘገልግሉ ኣለዉ ።ኻብቶም መሢሒብ ቱራዝም ኮይኖም ዘገልግሉ ሓደ ናይን ንምዝንጋኒ ጥቆምለዉ ዓይነት መዝናነይ እቦታ ሓደ እዩ ።እዝ ኸዓ መዝናነይ እናተሃለፍሉ ሽሙ ይፍለ።

ባህላዊ ሕክምና ካብ ዝባሃሉ ብዙሓት እዩም። ካብቶም ባህላዊ ሕክምና ዝባሃሉ ሓደ ዝኮነ ሕማም ንዘለዎ ዝዋሃብ ዓይነት መድሓኒት ክታብ እናተባሃለ ዝፍለጥ ዓይነት መድሓኒት ሓደ እዩ።

ሽ ዕሽጋት ምዉታ ብበጥሳብጐ ዘፍጠዖሙን ረሓን ዘለዎ እትኸቡን ካቶም ምሽጋት ምታ ዘኅነድ ኃንመርቲ እነ ዘለ ዘገሎ እዝ ኸዓን ወቲሰብጐ ዘፍጠኦሙን ረሓን እናዘልል እዩ።

ብዙኃት ዓይነት ምግቢታት ሙኽታት ንወዲ ሰብ ብዙኅ ጥቕምር ራብኀን እንሃዊ ይርከቡ ሓደ ኻብቶም ብዙኅ ጥቕምታት ዝህቡ ዓይነት ምግብታት ድማ ቕጫ እናተውሃለ ዘፍለጠ ሓደ ዓይነት ምግብጥ እዩ እዝ ቕጨ እዙይ ኸዓ ጋና ኽብልና ዕተዳልዩ ኣብ ሻሓነዊ ተቐሚጡ ይርክብ::

እዚ ታሪካውን ተፈጥራኣውን ካውሒ ኮይኑ እዚ ድማ ናብ ቤተክርስትያን መሕለፊ ኮይኑ የገልግለና፡፡ እዚ ቡቁዕ ንዝኮነ ሰብ ክሓልፈሉ ንዘይኮነ ከዓ ከም ዝተርፈ ጌርካ ዝውሰድ እዩ፡፡

እዚዓይነት ኣሰራርሓ ጸጕሪ ዘመናዊ ኾይኑ፣ እዚ ፀጉሪ እዚ ካብ ፀጕርኻ ተወሳኺ ጸጕሪ ወሲኽካ ዝስራሕ ዓይነት ቊናኖ ኾይኑ ፣እዚ ኸዓ ብባህልና ተቐባልነትን ልምድን ቕቡልነትን የብሉን፡፡

ኣብ ተግራዩና ከም ዝፍለጣ ኣርባዕተ ዩንበርስታት ኣለዋ ካፍተና ኣርባዕተ ዩንበርስታት ራይያ እንበርስስናት ሃለት ትፍለጥ ብ ኣርማ መልለይ መነነታ ትፍለጥ ዩንበርስቲ ሓንቲ እያ

ከዙይ ጣውይን ናተብሃለ ዝፍለጥ ኮይኑ ዜና ንመመሓላለፊ ዝጥቀምሉ እንትኸዉን እዙይ ኣርማ እዙይከዓ ጫማ ኣብ ማእኸላ ኸዓ ብሕታወይቲ ጫማ ተኽሊ ዝኣተወታ እንትከውን ብሉዩሉምናምን ከም ዘምፅእ ዘመልክት ኣርማ እዩ።

ፍሉይ ካልኣይ ብርኪ ቤት ትምህርቲ ቀላሚኖ እናተባሃለ ዝፍለጥ ብትምህርቶምን ብፀባዮምን ብፍልጦቶምን ፍልይ ዝበሉ ተምሃሮ ብሉፃት ዝኮኑ ተምሃሮ ዝማሃሩሉ ዓይነት ትምህርቲ ቤት እዩ። እዚ ትምህርቲ ቤት እዙይ ከዓ ብሉፁን ዓለልነት መውሃብን ይርከብ።

እዙ ናይ ደቂ ኣነስትዮ ኣዋዕተዋ ኣተየን ኣይጸኹንትን መሸጥን ኣዕደግን ጨርቅን ጨማን ኮይኑ እዝቦታ እዙይ ድማ ምዕበቢ ምኾነን መፍላት ዝጠቕመና ኣይነት ሓባሪ እዩ።

ብዙሓት ሙዙይቀኛታትን ልምቋውትን ካም ዘለዉ ዝፍለጥ እንተዋውን ሓደ ኻፍታም ሙዚይ ቀኛታት እዘ ድማ ዝፍለጥ እዩ እዙይ ምዙይቀኛ እዙይ ውርዩን ዓላልለት ዘለዎ ዕይነት ሰብ?

ብዙኃት ዓይታት ሕይዋነት ከም ዘለዉ ዝፍለጥ እንትኸዉን ሓደ ሕሞነት ክርስትና እንትኸዉን ኃይማርት ወርተ ደርስ ክርስትና ድማ መጽሓፎም እናተሰለሙ ዝርኮ በረከት ዝህብ ዓይነት ቕዱስ መጽሓፍ።

ትምህርቲ ቤት ንወዲ ሰብ ቡዙሕ ጥቅሚ ኸም ዘለዎ ኾይኑ ቡዙሕ ፍልጠትን ካልኦትን ዝቀስም ንተማሃሮ ዘዕብን ዘማዕብሉሉን ኮይኑ እዚ ትምህርቲ ቤት ኸዓ ናይ ውጫውያን ድርጅት ዝተሰርሐ ቤት ትምህርቲ እዩ፡፡

ወዲ ሰብ ብመልሕ መፃ ቕልጡቆምሎም ነገራት ሓደ እዩ እዙ ዓይነት መፃ ቕድማ ፃዕጕል እናተውሃለት ዘፍለት ፍላይ ድማ ኣብ ካም ዓፋር ፍሉ ይ ይዝውተር ::

ባህላዊ መሳርሒታት ሙዚቃ ዝበሃሉ ቡዙሓት እዮም፡፡ ካብአቶም ሓደ ራንጎ እናተብሃለ ዝፍለጥ ባህሊና ንምምዕራግን ንምዝንጋዕን እንጥቀመሉ ባህላዊ መዘናግዒ ሙዚቃ ሓደ እዩ፡፡

እዚ ሰብ እዙይኣብ ትግራይ ከምዘሎ ሰለምን ቅሳነትን ዘይምህላው ዘጨናንቆ ሰባት ሰላም ምዕሳል ዝፅዕር ሰብ ኮይኑ ዛራ መመሓላለፊ ሓበሬታ መደብ እናተብሃል ዝፍለጥ እንዳተከታተለ ዝርከብ ዝፈለጥ ስታሊን ዝተባሃለ ሰብ

ከባብና ብተመጥርኡሉዉምንዉን ኣእሮብን እንትኸዉን ካብቶም ሉምዙትን ኣረባትን ትመልጋ ሓለኾኑ እዙ ከባሪ እዙድብሉ ቤቲ ሳት ዝነውሩሉን ምተናቢዒ ቦታ ጥጐምልን መለት ቦታ እዩ ::

ከም ስፍለጥ ኣብ ካዘና ብዙኅ ዓይነኽ ኣሠራርኃ ዘምናዊ ሕንጽሓ ኸምተሎት ዘፍለጥ ኮኑ ከቦም ብሉጻትን ጥብቓቱን ዘምናዊ ኣሠራርሓ ሕንፃ እናተውሃለ ዘፍለጡ ሓደ እዩ ዝሕንፃ እዙይ ከዓ ንወድ ሰብ ብዙኅ ጠማን ሮኅንን ሃዘር ክህንጻ እዩ።

ኣካ ብና ብዙኅ ሃይማኖት ከምዘሎ ዝፍለት ኮይኑሓደ ሕይማነት ወተዶግትስ ክርስትና እናታህለ ዝፍለጥ ኮይኑ ኣብዙ ቤተ ክረስትያን ኣኪቡ ትምህርቲ ቕሽና እናምህረ ዘርከብ ኣይነት::

ኣብ ከባብና ከም ዝፍለጥ ብዙኃት ተኸልተቲ እምነት ከምዘሎ ዝብለጥ እዩ ሃብቶም ተኸተቲ እነት ሓደ ሃይማኖት እስልናን ኣቲ ሃለ ዝብለጥ ኮይኑ እዛ ሃይማኖት እዘ ኸዓ ድፍላይ ብብዙ ሕት ዘዉተር ኣብ ከባቢ ውቅሮክልተ ኣውላዓሎ እዩ።

ኣብቲ ገራ ኢናሆ ብዘት ታሪካዊ ቕስታት ከምንዘለ ዝፍለት ትኑ ሓደ ኸብቶም ካድሃዊ ቕርስታት ዝብሃሉ ሓወርታኽስም ተበዉን ሓወርቶኹስሙ ከዓ ኣብ ከባብን ዳኣፂኦን ፊት ንፊቱ ዝርከብ ብዙኅ ኅራብ ሓንጠምን ወዲ ሰብ እንሃብ ዝርከብ እዩ።

ብዙኃት ዓይነታት ኣሠራራህታት ኣቝሖወገዛ ኣለዉ ካፍቶም ብዙኃት ኣሠራርኃታት በህላዊ ኣቝሖገዛ እናተዋለ ዘብለጡ ሓደ ኾይኑ ብዙኅ ነገራት ንሙትሓዝን ዘጠቕመና ዓይነት ንብረት ሓደ እዩ።

ንወዲ ሰብ ብዙኃት መጽሕፍቲ ብዙኅ ጠሙን ረብሓን እንሃዊ ዝርከዉን እንተኾኑ ካብቶም ዓነታት መጽሕፍ ከዓ ኸምስር እናተልሃለት ዝፍለጥ ን ሻምናይ ክፍሊ ዝውህ መጽሕፍ እንተኸውን እዙ መጽሓፍ እዙይ ድምባ ብምንስተር ትምህርቲ ናይ ፌዴራል ርፑብልኽ ኢትዮጵያ ዝተዳለወ መጽሓፍ እዩ::

ባህላዊ መሳርሕታት ሙዚቃ ብዙሓት እዮም፡፡ ካብኣቶም ከዓ ሓደ ጭራ ዋጣ እናተባህለ ዝፍለጥ ባህልና ንምዕራግ እንጥቀመሉ ዓይነት መሳርሒ ሙዚቃ እዩ፡፡

ጫማን ወዲ ሰብ ብዙኅ ጠቕምን ዘራብሓን ዘለዎ እንትኸዉን ካብቶም መዕረጋትን ጽቡቕስን ትበሃልዉ ዓይነት ጫማ እዩ ሓድሽ ኣሣራራሓ ጫማ ምዕሩግን ፅቡቅኝ ንምዃን ወዲ ሰብ ጥቆምሎም ዓይነት ጫማ እዮም::

ብብሔር እና ተብሃለት ዘኮይኑ ከዓ የገልቦ ኾይኑ እስንሕፃናት ብፉሉዩን ዝበለጸን ኣቕምርኦም ሕጕሳትን ንጹሓትን ኮይኖም ንኸዓው ገብረልናዉ ጸጕርን መለስለስን መፃባቕን ኮይኑዓየገል ኢለን

ኣእድና በ ተኻትዙናን ሰባት ኣለዉኹ ዘናን ቦታዓ ኣልሆ እዙ ኸም ዘፍደጥ እምበሮ ወልዳልዩ ስሉ ሰባት እናተዘበይ ከምዘርክዉ ከምታን ብና እዩ።

ትመርትቤት እንተቕሳባት ጥቓምን ራውኃ ዘለዎን እንተዉን ሓደ ትመርቲ ቤት እዙይ ከብቶምዙተ መሓይሳ ዓደታት ሓደኾኑ ብዝሐ ኣብካብ ገጠራት ይዙዉተር እዝ ትመርቲቤት ዘኸዓ ብቖጽልን ከልእቶኦዋምን ዘተሠርዓይነት ትነርቲ ቤት እዩ።

ከምዝፍልለጽ ብዙኃብ ካዘት እቲበረይ እበብን ከለ እቲን ዘተሸፍና ኖም ዝኽሳትቀዓ ሓድሕደግዜን ምዘናይ ምጥቆ መለዓኛት ካበብ እዩ ምስነንከዓ ጋናስ ሕልጺጣተዎ ዉምበሮም ሓጢሆ እናቶጸብ ይርከቡ።

ንሕና ኣፍተ ኸላዶይ ብነባት ዘነግዓን እዚ ኡውን ብሓበሪ ጣውኒ ኣስቢኒ ዙ ካብቶም ብዛዉ ቓዕሎም ዓነትታናት ተዓስጶርትና ተብሃብት ነድጐኑ እዙ መባሕቲ ጊሴ ወቲን ጓድም ኃቢሮም ሉጸወኽሉ ኣነጸበ።

ትምርቲቤት ምደቂ ሰባት ብዙኅ ጠመልረሃት ዘህምንታዉን እዙይ ከዖቶም ሓደ ኾይኑ ትምህርቲ ቤት ነውደቂ ሰባት ብዙኅ ፍልጠት ምቕሳብን ብዙኅ ከልኦ ተራሓታት ንመርከል ጠመና ዓይነት ትካል እዩ።

ቤት ምግብን መስተን እናተባሃለ ዝፍለጥ ኮይኑ እዚ ቤት ምግብን መስተን ካብ ስራሕቲ ዕንፀይቲ ዝተሰርሑ ጣውላታት ዘለዎ ወንበራት ኮይኑ እዚ ወንበራት ተዘጋጅዩ፣ ፀራርዩ ዓማዊል እናተፀበየ ዝርከብ ቤት ምግብን መስተን

ትግራይ ከም ዝፍለጥ ብዙኅ ጐታትን ሽንጥረታትን ኣለዋ። ካብኣቶም ዝኻባብ ሓደ ኾይኑ ብዙሕ ዝተገድበን ብዙኅ ንሕርሻ ዘኸዉን መርት ዘለምዕሉን ዓይነት ቦታ እዩ። እዝ ኸዓ መውዙሕቲኡ ብበዝኂ ኣካብ ገጠራውቲ ገዛ ዘርከብ ዓይነት ሓረሻ እዩ።

ባህላዉን ታሪኻዉን ኣቑሑ ገዛውቲ እናተብሃሉ ዝፍለጡ ቡዙሓት እዮም። ካብኣቶም ሓደ ኣገልግል እናተብሃለ ዝፍለጥ ቡዙሕ ሰብ ንመቐመጢ መጠርነፊ እንጀራ ዝጥቀመሉ ዓይነት ኣቕሓ እዩ።

ሕፀወንቲ ርእሶም ኢንዝነናይን ከብ ዝኾነ ሓሳብ ነጸን ዉኾንን ዝኸድዎ ኣይነት ኣዛናጊየ ቦታ እዩ እዝ ቦታ እዙይ ኸዓ ብዙኅ ፍልጠትን ካልአቲ ረብሓታትን ዘርክወ ቦታ እዩ።

ኣብ ትግራይ ከምዝፈለጥ ብዙሓት ፈላጣትን ምህራትን ሰባት ኣለዉ። ካብዝኦም ሓደ ኮይኑ ብዙሕ ማሕበራዊ ግልጋሎት እናሃበን እናማሓላለፈን ከምዝርከብ ዝፍለጥ እዩ።

እዚ በህላዊ ኣሰራራሓ ገዛ ኣብ ከባቢ ገጠራት ዝርከብን ዝረአን ኮይኑ ዝዘራርሓ ገዛ ምዕርጉን ጽቡቕን ኮይኑ ዝተፈላለየ ዓነታት ጥበብ ዝሓዘ እዩ፡፡ ብሃሪ ዝተሰርሑ ስፈታትን ናይ ኣቦ ቐሺ ዳዊት ዝሓዘ ገዛን እዩ፡፡

እምቢ ኣስተፈለለይ ነመራት ምስራሕይካድ እዩ ካብቶም ዘተለፍላለዊ መጊ መሠርሒ ነገራት ብማ ሓደ ዘመናዊ መሳርሒ ምጊ ዝ እዩ ዝ ድማ ባዲላ እናተዉሃለ ዘፍለጥ ዘመናዊ መሣርሐ።

ብዙኃት ዓይነት ኣሠራራኃ ጸጕሩ ከም ዘሎ ዘህለጥ እንትኸዉን ካብቶም ኣሠራራሕታት ጸጕሩ ድማ ኣብ ማእኸል ዓልዋሶ ብምግባር በነና ዘበሃሊ ዓይነት ቕኖ ተቖኒና እትርከብ ዕሸል ጓለን ስተይቲ መዕሪካን ጽቢቓን ከም ትርከብ ዘሕብር እዩ።

ዓለም ብኻዊ ንግድባንቲ ይፈር ዘብሃሉ ብዘኃተኳ ንተሓለዉ ሓደ ንወዲስነብ ብዙኅ ጥቕመን ራሓን ዙህን ናገልገለ ዝረከብን ጐኑ ኣብካዊ ንፊት ንፊት ኣንቲካ ዘረከብ ነባር ንግድባንክ እዩ።

ከባቢታት ትግራይ ከም ዝፍለጥ ብጐወታትን ገደላትን ምስተኻበ ኾይኑ ኣብ ጐወታትን ገደላትን ዘርኮቡ ገዛውቲ ኸዓ ናይ ገጠር ገዛውቲ ኮይኖም ካብተወሳ ኸዓ ቤተ ክርስቲያን ናይ ኦርቶዶክስ ነይሩ::

ዘመናዊ ኣሠራራሕታት ነጕ ብዙኃት በኳ እንተኾነዉ ካብቶም ብዙሓት ዘመናዊ ኣሠራርሕታት ነጐ ፊዛ ዝብሃል እንትፍቡን እዝ ድማ ኣብዙሓሸን ዝማዕበላን ቦታታት ዝርካ ዕትበላሁትትት ዘግበዘ ዓይነት ምግድ እዩ።

እንዶበት ብህሊ ብዙኅ ቝሕትን ገልእቲ ምእኒላወጠሉ ዓይነት ቦታ እዩ እዙ ቦታ እዙ ኸዓ ናይ ወንበርን ገልእት ሠረሓቲ እንፀይትን መሸጥን ዘርከበሉ ቦታ እዩ።

ትምህርቲ ንደቂ ሰባት ብዙሕ ረብሓን ጥቅምን ዘለዎ ኮይኑ እዚ ኣብ ቤት ትምህርቲ ዕርፍቲ ወፅኦም እናተዛናዑ እናተጫወቱን ዝረእዩ ዘለው ተምሃሮ እዩም፡፡ እዞም ተምሃሮ እዚኦም ንዕብየት ልምዓትን ትግራይ ተሳተፍቲ

ብዙሓት ዒይነታእ ኣይሞነት እጠልዉ ቓብቶም ኣይማነዘት ሓደ ተምውልኦሎ ወርተ ደጉሥ ኃይማነት ሓደ እዩ ኣቶም ድማ ኣብ ታሪካዉን ቅሳሙ ቦታታት ዘርከብ መራሓ ሃይማነት ዘተ መዘተየን እናተዓዝርን ነርክብ።

ከም ዘፍለጥ ብዙኃት ዓይንታት ምግብታት ኣለዉ ካብቶም ብዙኃት ዓይነታት ምግብታት ሓደ ኾይኑ ሕልበት ዘተማልየ ዓይነት ምግቢ እዩ ኅልበት ከዓ መዙሕቲኡ ጊዜ ኣብ ከባብታት ማእኸላይ ብበዝሒ ዝዘውተር ዓይነት ምግቢ እዩ።

አብ ከባቢና ከምዝፍለጥ ቡዙሓት መዝናነይ ቦታታት ከምዘለው ዝፍለጥ እዩ፡፡ ካብቶም መዝናነይ ቦታታት ባህላዊ አሰራርሓ ዝተሰርሐ ዓይነት መዝናነይ ሓደ እዩ፡፡ ብናይ ስራሕቲ ፅንፀይቲ ዝፀባበቀ እውን እዩ፡፡

ኣትክልትን ኣሕምልትን ንወዲ ሰብ ብዙሕ ጥቕምን ረብሓን ዘለዎ ኾይኑ እዚ ኣትክልቲ ሓደ ካብኡ ኾይኑ ማንጎ እናተብሃለ ዝፍለጥ ንወዲ ሰብ ብዙሕ ጥቅምን ራብሓን ዝህብ ዓይነት ተኽሊ እዩ፡፡

ከም ዝፈለጥ መብዛሕቲኤን ደቂ ኣንስትዮ ንመጋየፂ ዝጥቀማሉ ኮይኑ ኣብ ክሳድ ፣ኣብ እዝኒ፣ ኣብ ኢድ ዝግበር ዓይነት መፃበቂ ወርቂ እንዳተባሃለ ይፍለጥ ሽሙ ከዓ ጎባጉብ ፣መስቀል ናይ እዝኒ እንዳተባሃለ እውን ይፍለጥ።

ኣብ ከባቢና ከምዝፍለጥ ቡዝሓት ባህላዊ ኣሳራርሓ ገዛ ኣለዉ። እዚ ከምዝፍለጥ እቶም ባህላዊ ኣሳራርሓ ገዛ ሓደ እዮም። ነዚ ዝከውን መሕፀሪ ዓይነት ቦታ ደጎል እንዳተባሃለ ድማ ይፍለጥ።

ባህልና ኸም ዝፈቕዶ ተሓባርትን ተሓጋዘስትን ስለ ዝኾነ ከም ባህለና ተሓጋጊዘን ዋኒንመኅላፍ ተሓባብርን ጽምሕና ሠርኃን እናሕበራን ከም ዘለዋ ዝፍለጥ እዩ።

ኣብ ትግራይና ከምዝፍለጥ ብዙሓት ቅርስታት ባህላዊ ታሪካዊ ቦታታት ከምዘሎ ይፍለጥ፡፡ ካብዚኣቶም እዚ ባህላዊ እዚ ሓደ እዩ፡፡ እዚ ከዓ ኣብ ቤተ ክርስትያን ከም ማዕፆን መማላክዕን ኮይኑ ዘገልግልን

ወድሰብ ንምሕባርን ንምፍላጥን ዝጥቀመሉ ዓይነት መሕበሪ ወረቀት መፋለጢ እናተብሃለ እውን ይፍለጥ እዩ። እዚ ካዓ ዓባይ ሃገርን ህዝብን ኣብ ምግልጋል ዝብል ዓይነት ክፈልጥ እንተደልዩ ንምሕባር ይጠቅም።

ቀዳማይ ብርኪ ቤት ትምህርቲ ባዜን እናተብሃለ ዝፍለጥ ኮይኑ እዚ ትምህርቲ ቤት እዚ ንወዲ ሰብ ቡዙሕ ረብሓ ጥቅምን እንዳሃበ ዝርከብ ቤት ትምህርቲ እዩ፡፡ እዚ ከዓ አብ አክሱም መውፅኢ ንሽረ እንዳስላሴ መስመር ዝርከብ እዩ፡፡

አብ ከባቢና ከምዝፍለጥ ንቡዙሓት አርማታት እናተከተለ ዝሰርሕ ቢሮ አሎ፡፡ እዚ ካዓ ካብቶም ካብዚአቶም ሓደ ኮ ኾይኑ ብአርማ ብናይ አክሱም ሓወልቲ ገይሮም ተሰርሐ ዓይነት ናፅነት አርማ እዩ፡፡

ኣካብ ሃብቲ እትርብፁሕ ብዙኃተ ጽዋት ተኽልታት ወቕሉ ካብቶም ብዙኃቲ ጽዋታት ሓደ ኢቃናታለ ዘፍለጥ ኣይነት ተኽሊ ኾይኑ ይቃኸ ኣኑ ብዙኅ ነገራ ጠሙን ረብሓን ዘለዎ ኣይነት ተክሊ እዩ።

ብዙኃት ናይገዛን ናይ በርኻታትን ንንስሳትን ከም ዘለዎ ዝፍለጥ ኮይኑ ሓደ የኻብቶም ናይ በርኻ እንስሳ እናህለ ዘፍለጥ ብርያ ዘተሃለ ዓይነት እንስሳ እዩ ብዋርያ እናተብሃለ ዝፍለጥ ዓይነት እንስሳ ድማ ንኣጣልን ኣባግአን ጸረጣልን ኣባጊአን ኮይኑ ኸም ዘርከብ እዩ።

ሕጊ ኸወርቲ እናተውሃሉ ዝፍለጡ ሰባት እንተኾኑ ፍሊሱሞም ከዓ ጶሊስ እናተዉሃሉ ዝፍለጡ እዮም ዙም ሰባት እዚኦም ድማ ብዙዕ ሕጊ ዘይኸበር ሰብ እና መዕራረይን እናስተኸልን ዘርከዉ ሰባት እዮም።

ንምግብነት ዝውዕሉ ዓይነታት ተክሊታት ብዙሓት እዮም። ካብቶም ንምግብነት ዝውዕሉ ዓይነት ተክሊታት እቲ ሓደ ቆሎንቋል ባሕሪ እናተባሃለ ዝፍለጥ ዓሻኽ ነገር ኮንኑ ግን ንምግቢ ዝውዕል ኣብ ከባቢ ዓዲግራት ብበዝሒ ይዝዉተር።

ኣብ ከብ ኣብና ኸም ዝፍለት ብዙኃት ታሪሃዊ ቅርስታትን ዘርከብ እዩ እዙይ ኸብቶም ሓንቲ ኾይኑ ሓወልጠኽስም እናተብህለት ዝፍለጥ ብዙኅ መሢሒብ ቱሩዙም ዘለዎ ቕርሲ እዩ እዙ ሕዝቢ ኸዓ ኣብ ኣኽስምን ካባብያን ዘርክብ ሕዝቢ እዩ።

ኢትዮጵዖ እናተባለትት ፍለጥ ሃጋር ብሰላምን ካልኦት ምክብጥን ይሪትን ዝነበረት ኮይና ሕዝቢኡብን ናብ ሰላምን ካልኦት ቕሳነታትን እናቲ ምልሰት ከምትርከብ ምልክት ሰላም ኣርግቢል ተምሣልየት ከዓ ይገልጽ።

ትራፊክ እናተባሃለ ዘፍልጥ ካብቶም ሕጊ ኣኽበርቲ ዝባሃሉ ሓደ እዩ፡፡ እዚ ኸዓ ብሓደጋ መኪና ንዝበፅሑ ዘገማት ዝካላኸል ሕጊ ዘኽብርን ኣይነት ሰብ እዩ፡፡

ትምህርትት ተቕሳት ብዙሒጠምናብሓን ኣለዎ እዝ ትምህርቲ ቤት እዙይ ድማ ከብቶም ዕርጋትን ጽቡቓትን ጽቡሃሉ ሓደ እዩ እዝ ኣተራርሓፊ ብዝቤለ ዘምናዊ መንገድ ብዝተምንኦ ዓይነት ተሠርሐት ትምህርቲ ቤት እዩ።

ብዙሓት ሃኣይማናት ከም ዘለዉ ዝብለጥ ኮይኑ እዙይ ኣሠረረሓ እዙይ ወርተደ ፍስተዋደ ክርስቲን መግለጽ መንነት ብሃለ ኣሠረረሓ እንፅእ እዩ።

ዘመናዊ ኣሠርሓጽ ማዕፆ ኾይኑ እዙይ ከብ ብረት ዝተሠርሐ ዓይነት ማዕጾ ብፍልላይ ድማ ካሃብታት ናይ መንግሥታዊ ትካላትን ከም ኣኹስም ዩንበርስቲ ዝበለ ብበዝሒ ዘወተር እዩ።

ዘመናዊ ቴክኖሎጂ ዝተመልኦ ኣሰራርሓታት ፅርግያ ዝብሃሉ ሓደ እዩ። አዚ ከዓ ብመኪና ዝተሰርሐን ዓይነት ፅርግያን ዝማዕረገን ፅርግያ ንምስራሕ ይጠቕመና።

ሰባቲ ብዙኅ ነገራቶም ዂጠቶም ይኹን ብሃል ዕሠራራሖም ክፈለጥ ኾይኖም ረክውቓብቶን ፈለጥ ወይኖም ድብ ሰባት ከዓ ሓድ እዩ ሰብዙይ ከዓ ሥብሓት ነጋ እናተባሃለ ይፍለጥ ።

ነዝ መቐመጥ ቕኹ ተውሃዱ ዘፍለጡ ኾይኑ ናያቕሑ ገዛ እነቐምሙጠሉ መቐመጡ ኾይኑ እዚ ኸዓ ኻብ ስራሕቲ ዕንፂይቲ እዩ ዝሠራሕ። እዚ ስራሕቲ ዕንፂይቲ እዙይ ብዘመናዊ መንገዲ ዝተምሓየሽ እዩ።

ኣብ ከባቢና ብዙሓት ዓይነታት እፅዋት ኣለዉ። ካብቶም ዓይነታት እፅዋት ሓደ ሃምቦሃምቦ እንትከዉን ሃምቦሃምቦ ንወዲ ሰብ ብዙሕ ጥቅምን ረብሓን ኣለዎ። ሓልሓሊፉ መዓጠናን ካልኦትን ብዙሕ ጥቅምታት ይዉዕል።

ኣብ ነይ ገዛእሆን ናይ ቢሮኦን ኣተሃለ ዘብለጠቕሑ ሓደ ኾይኑ እዝ ኸዓ መቐማጥቕሑ እናተውህለ ዘብለጥ ዓይነት ምልሮት እዩ እዝ ምረት ከዓ ዘመናዊ ሠራርሓ ዘተመል ዓይነት ናይገዛዕሑ እዩ።

ኣብ ካብና ብዙኅ ዓይነት ክዳናት ከንብርካዉ ኾኖምፋሽን ናቲ ሃለ ዝፍለጡ ብዘባና መንገዲ ዘተሶዕሖ ዓይነት ግዳን ኣለዉኳ ዚኣቶም ሓደ እቲ ወዲ ተኸዱንዎ ዘለ ኽዳን ፋሽን ናቲ ሃለ ዝፍለጥ መርአያ ዝተቆም ዘለ ኣይነት ክዳን

እፅዋት ንወዲ ሰብ ብዙሕ ጠቕማን ራብሓን ዘህቡ እንተኾነዉ፣ ካብቶም ጥቕሚን ራኃን ዘህቡ እፅዋታት ሓደ እንትኸዉን እዙይ ዓይነት እጽዋት ዝ ኸዓ ኣውሒ እናተባሃለ ዘፍለጥ ይትኸውን እዙይ ጨዲድካ ንብዙኅ ነገራት ጽውዕል ዓይነት እጽዋት።

ከም ዝፍለጥ ሰላም ስ ካባር ናተውሃሉ ዘፍለጡ ተጋዳለት መንእሰይ ትግራይ ኣፁዋሩ ተሸኪሙ ጕዕቱ ናዓጸለ ዝር ዘሎ መንእሰይ ጅግና ተጋዳላይ ሰላምን ቅሳናትን ዘኸብር ሰብ እዩ።

እዙ ባህላዊ ገዛ ኾኑ እዚ ዓይነት ኣሣራርሓ ገዛ ድማ ምዕርጕን ጽቡቅን እንተከውን መብዛሕትኡ ጊዜ ድማ ኣብ ገጠራት ትግራይ ዝሥራሕ ኣይነት ገዛ እዮ። እዝ ገዛ እዙይ ድማ ህድሞ እናተብሃለ ዘፍለጥ ዓይነት ሥራሕ ዘለዎ እዮ።

ብዙኃት ተፍልጥቲ ሰራት ከም ዘለዉ ዝፍለጥ ኮይኑ ሓደኻ ኣቶም ጌታኣውረዳ እናተብሃለ ዝፍለጥ ጊዜኣሙም ኅዳር ትግራ ኮይኑ ናብ ምዲያ ኦርቡ ብዙኅ ሓሳባት እናኃለፍን እነዘተየን ዘርከብ መራሒ እዩ።

ኣብ ከባቢና ካብ ዝርከቡ ብዙሓት ኣትክልቲን ፍራምረታትን ሓደ ኮይኑ ተረን እናተባሃለ ዝፍለጥ ንደቂ ሰባት ብዙሕ ጥቅሚን ረብሓን ዝህብ ዓይነት ተክሊ እዩ።

ቡዛሓት ናይ ገዛን ናይ በረኻን እንስሳታት ኣለዉ። ካባኣቶም ሓደ ናይ በረኻ እንስሳ ፋንጣ እናተባሃለ ዝፍለጥ ኣብ ቆማትን ካልኦትነን እናተንጠልጠለ ዝንቃሳቀሰ ዓይነት እንስሳ ሓደ እዩ።

እዞ እትሪእዎም ዘለኹም ሰብኣይ ልምዓት እና ልምዑ ይርከቡ ።እዚ ልምዓት ከዓ ንሕብረተሰብ ጠቃምን ኣገዳስን እዩ። እዚ ዝለምዕ ዘሎ ቦታ ኣበይ ከባቢ ይመስለኩም?

ብዙሓት ዘመናዊ መዛናግዕታት ጸወታ ኣለዉ ወካብቶም መዛናግዕታት ጸወታ ተዉሂዶም ዘፍለጡ ድማ እዙ ኣብ ሥርኃት እንፂቲት ተቐሙጡ ዘሎ ኣንጸወታ ፍሉጥ ኣብቲ ሕዚ እዋን እናተዘወተረ ይርከብ።

ስራሕቲ ውፂኢት ዕንፀይትን ዲኮርን ጌትነት ፈርንቸር ትካል ካብ ዕንፀይቲ ዝስርሑ ከም ኣርማድዮን ዓራት፣ ከሬንዴሳን ካልኦት ዲኮርን ብዝተፈላለዩ ዲዛንን ዓቀንን ተሰሪሖም ንዕዳጋ ዝቀርበሉ ቦታ እዩ።

ማዓተብ እናተበሃለ ዘፍለጥ ንወዲ ሰብ መለለይ መንነቱ እንትኸዉን ብኻልኢ አበሃህላ ኸዓ ብዙኅ ማህራን ጽበቐን ንወዲ ሰብ ዘምዓሩጎን ዓይነት እዩ ። እዝይ

መሰረታዊ ካብ ዝባሃሉ ልምዓታት ሓደ እዩ፡፡ እዚ ኸኣ ዘመናዊ መልምዒ ልምዓት ብመኪናን ካልኦትን ዝተማልአ ተኽልታት ፅርግያን ካልኦትንእናማሓየሹን እናማዕበሉን ዝርከቡ ከባብታት ተወሰኑ አዮም፡፡

እዙይ መዝናነዪ ቦታ ብሉፁን መዕርግን ኮይኑ ዘሆነ ኣሠራርሓ ዘለዎ ዘብደ ጭደጨን መህራ ዝበጽሐሉን ኣይነት መድናነይ ቦታ እዩ እዙ ቦታ እዙይ ኣወዳትን እወለለ ኣበላትን ዕርክነቶምን ንምዕባይ ዝጥቆምንን ዘጸናጕዕሉን ቦታ እዩ።

ብዙኃ ዝሙናውን በሃላውን ዓነታት መሳርሕታት ሙዙቃ ኣለዉ ካወፍቶ መሣርሕታት ሙዚቃ ሓድ ከራር እናተውሃለ ዘብለጥ ኮይኑን ገልኣኢ ከዓ ፕያኖ እዩ እዝ ድማ ብዙኅ ሙዚቃ ነወት ድማ ይጣመን።

ናይ በራኻ እንስሳ ተባሂለን ዝፍለጣ ዓይነት እንስሳ ኮይና እዛ ዒፍ እዚኣ ኽዓ ቆም ተሰቒላ እናማዕደወት ትረክብ፡፡ ሽማ ኸዓ ዳቦ ተባሂላ ትፍለጥ፡፡

ኣብ ከባቢና ብዙሐት ዝፍለጥ እንትኸዉን ብሉጽን ምዕሩግን ጽባቐ ዘለዉ ዓይነት ምግቢ ጉልበትና ዘሳለጥ እንተኸዉን አክሱም ዉህልነት መግላጽን ካልእትን ዘግበር እንትኸዉን ኣብ ከባበዪ ኣኽስም ድማ ብበዝሒ ይዝዉተር።

እዚ ምግቢን ናይፁም ምግቢን ናቲ ኣሕለ ዝብለጥ ኮይኖ ኣይኲልተ ቤያቲ ተቖሚጡ ዘሎ ምግቢ ጀራ በታሓቲ ብለዕዲኪ ከዓ ኣብ ዝኾነ መትሕዚ ጸብሕ ተተሒሱ ዳቦ ኦውን ብወሰናወሰን ዝሠወርኾይኑን ኣግዳስን ጠቓ ምንእዩ።

ሓወልቲ መቐለ እናተባሃለ ዝፍለጥ ሓደ ካብቶም ታሪኻት ቦታታት ሓደ እዩ፡፡ እዚ ሓወልቲ እዚ ከዓ ሰማእትታት ትግራይ ንምዝካር ዝውክል ዓይነት ሓወልቲ እዩ፡፡

ኣካኣዮና ኻም ዝፍለጥ ብዙኃት ታሪኻዉን ቕርሲ ቦታታትን ከም ዘለዉ ዝፍለጥ እዩ። ሓደኻብ ዚኣቶም ብጐወታትን ግድለትን ዝተኸበ ዓይነት ቕርሲ እዩ። ዝኸዓ መስሒብ ቱርዝም ኮይኑ ይጣእመና ኣከባብ ተንጵን ይርከብ።

ከም ዝፍለጥ ብቡዝሕ ዓይነት መንገዲ ዘይና እንተኃልፉን ንትመሓላልፉን ዘረአዩ እንተኾኖ ሓደ ኣኽስማውያን ሚድያ ዘይና ነትወርክ እናተሃለ ዝፍለጥ ፍሉጥን ብዙሕ ረብሓን ጥቅምን ዘለዎን ወድሰብ ዘመሓድርን ዓይነት ዘይና እዮ።

ትግራይና ከም ዝፍለጥ ብዙሓት ዓይነታት ሃይማኖታት አለዋ። እዚ ሓደ ሃይማኖት እስልምና ሓደ እዩ። ካብ ሃይማኖት እስልምና ትሪእይዎ ዘለኩም ሓደ እዩ ::

ፍሉጥን ምዕሩጉን ዝኾነ እንኳዕ ደሓን መፃኹም ገዛ ኣባዳማ ከም ዝብሃል ዝፍለጥ ኮይኑ ገና ዓማዊሎም ዘይመፁ ወንበርን ካልኦት ነገራትን ኣዳልዮም ይፅበዩ ከምዘለዉ ዝሕብር እዩ።

ብዙኃት ዓይኒታት ኣርማ ኣለዉ ካብቶም ብዙኃት ዓይነታት ኣርማ ዘበሃል ሓደ ኮሆ ኣርማ እናተብሃለ ዘፍለጥ መሰል ብሔረ ብሔረ ሰባትን ሕዘቢታትን ዘኽቡረሉ ዓይነት ኣርማ ሓደ እዩ።

ካብቶም መሠርታሙ ሉመዓታት ዘብሃሉ ትንህርቲት ሓደዕ እዩ እዙይ ተምሃሮ ብዙኅ ፍልጠትን ከልእት ንቃሓታት ዝቀስምሉኾይኑ ብዙኃት ቶምሃሮ እናፍረየን እናዕበየን ብዙሕ ፍልጠት እናኣሰምን ይርከብ።

ንግድን ዕድጊትን ኣብ ከባብና ብዙኅ ወዲ ሰብ ምናሃውሪኡ ዘጠቕመሉን ዝምሓደረሉን እንትፈውን እዝ ዓይነስ ንግድ ድማ ኣብ ከባቤና ብዙኅ ጠቕሚ ኣለዎ። ቡና እናተብህለ ዝፍለይ ኤክስፖርት ናብ ውጻኢ ዓዲ እንልእኸሉን እንልወጠሉን ዓይነት እዩ።

ብዙሓት ደቂ ሰባት ብዙሕ ናይ ስልኪ ፅገናን መሸጢን ተጠቒሞም ናብርኦም እናመርሑ ዝርከቡ ሰባት ብዙሓት እዮም ።ካብኣቶም ሓደ ቴክኖ ሽሻይ ሞባይል እናተባህለ ዝፍለጥ ሓደ እዩ።

ቤት መግቢ መስተን እናተብህለት ዝፍለጥጥ ኮይኑ እዚቤት መግብን መስተን ብዙህ ጽባቀን ካልእት ብዙኅ ኣሕታትን ዘሓዘ ኾይኑ ማኅበራዊ መድያ እውን ዘተማለአሉ ዓይነት ምግቢ ቤት እዩ።

ኣካይይና ብዙኃት ቱርዝማት ከም ዘለዉ ዝፍለጥ እዩ ።እዙ በሃለወይ ኣሣርሕ ዓይኑኸን መስሐ ከም መሢሒ ቱርዝም እንጥቆምሎ ብዙኅ ኣታዉን ካልእራሓን ዘለዉዎ እንተኸዉን ኣብ ካሪና ብፍሉጥ ዝፍለጥ ባህለ ወተራርሕ እዩ።

ጅግና ተጋዳላይ መንእሰይ ሕጊ ምኽበሪን ካልኡት ሰላም መዕሰሊ ኾይኑ እዚ ኻዓ ፍሉይ እስታይል ዘሎዎ ክዳኑ ለጀር ዝተባሃለ ሰላም መክበሪ ዝኾነ መሰርሕ ዝሓዘ ኾይኑ ስለም ንምኽባር ዝወፈረ ጅግና ተጋዳላይ ትግራይ እዩ።

ኣብከባቢኩም ዝፍለጥ ብዙሓት እጽዋት ኣለዉ። ካብቶም ብዙሓት እጽዋት እዙይ ሓፉፍሎ እናተብሃለ ዝፍለጥ ኮይኑ እዚ ዓይነት እጽዋት እዙይ ሓፋፍሎ ሓረግናት ናለ ዕፅዋት ንባህላዊ መድኃኒት ዘገልግለና ኣይነት ተኽልል እዮ።

ብዙሓት ዓይነት ምግብታት ኣለዉ። ካብቶም ዓይነታት ምግቡ ድማ ሓደ ኣብ ስፖር ማርኬት ዝርከብ ምግቢ ዝተዓሸገን ምግብታት እዮም። እዞም ምግብታት እዚኦም ድማ ንሱውነትና ሙችዋት ይህቡ።

ካብቶም ብመብራህቲ ዝሰርሑ ዓይነት መሳርሒ ሓደ ኮይኑ ናይ መብራህቲ መሳርሒ እናተብሃለ ዝፍለጥ ንሞባይል ምምላእ ካልኦት ነገራት ንምብሳልን ንምስራሕን ዝጠቅመና ዓይነት ዘመናዊ መሳርሒ መብራህቲ እዩ።

ኣካ ዩና ብዙኃት እፅዋት ኣለዉ ኻብቶም ብዙኃቲ እፅዋት ሸንበዋዓታ ዘበሃል ዓይነቱ እፅዋት ዘፍለጥ ኲኑ እዙ ሸንበዋዓታ እዙይ ድማ ካብ ሸንባዓታ ዘወፂ ፍሠረ ኢኑ ብዝፍረ እዙይ ድማኑ ብሃላ ዊሓከምና ኣሕማም ኲሩምቱ እናተውሃለ ዝፍለጥ ቃንሳኖ ንምዝሓል ይጠቅመና።

ዘመናዊ ዕሠራር ሓምስታኻድ መራት ቖይኑ ዘመናዊ ሠራር ሓምስታኻድ መብራቲ ኣዚኣውቶዎም ብታታታት መብራቲ እዚይዕቶም ቦታታታት መስተዉኸድን መመዕራርይን ዘርክ ምህረድ እዮም።

ናይ ገዛ ኣቁሑ ተባሂሎም ዝፍለጡ ዓይነት ኣቁሑ ኮይኖም እዚ ዓይነት ኣቅሓ እዙይ ከዓ ጎማ ተባሂሉ ዝፍለጥ ኮይኑ ህፃውንቲ ኣብዘይ እዋኑ ሽንቲ መፅእዎም ንክሸንሉን ዝጠቅመና ዓይነት ኣቅሓ እዩ።

እዙ ዘመናዊ መሸጢ ኸዳዉንቲ ኾይኑ ናይ አወዳትን ኣጓላትን ዘረክበሉ ኣይነት ገዛ እዩ ዝቦተ እዙይ ኸዓ ደገሥ ሰብ ዝሰርሕሉ ኾይኑ ትርፊ ዘረኽወሉ ሰብ ሰሪሕ ዝበሉዐሉ ቦታ እዩ።

ኣካዊኒ ቐብርክዉ ንግታት ብዙኃት ዮን ካብቶኣ ብዙኃት ከዓ ሓለ ኣሹጕሚ ልዩልናታ ሓለ ዘፍለት ካብ ብዙኃት ሠረአተታት ብዘዋናዊ መሳርሒት ዘሠራሕ ኣይነት መግበ ሓድር እዩ።

ዘመናዊ ክዳውንቲ እናተብሃሉ ዝፍለጡ ብዙኃት እንተኾኑ ኸልእሽ ም ኸዓ ፋሽን ክዳን ናተውሃደ ዝፍለጡ እዩ እዙ ዓይነት ናይ ደቃ ንስት ኣላኣፍሳ ክዳን ድማ ብሃይሞነትና ፍቐት ከምተብሉ ዘብለጥ እዩ።

ኣፈገርና ኽምፂ ፍለጥ ብዙሓት ብተበና መንገታቱ ተሠርሑ ዝተዓሸጉን ከልኦት ምግብታትንይረክዊ ኸብዚ ኣቶም ሓደ ቴምሪ ዘተብሃለ ሓደ ዓይነት ምግቢ እዩ እዙኽ ዓንሶምንና ጠዓንን ልሓ ዘለዎን ምግቢ እዩ።

ሓደ ኣብ ካዩና ኸምፂዙ ፍለጥ መሠረታው ሎምዕታት ከብጽ ብሃሉ ሓደ ኹሕኑ ናይ መኪናት ዘይቲ እናተውሃለይ ይፍለጥ እዙይ ናይ መኪናት ዘተቓዓመሃይን ጥጦዉንኸይብላ ብዜአ ንህረኻን ኣብዙፍጠቕመና እዩ

ኣብ ተባብ ሕንዲ ዙኃት ዝተብላለዮ ዓይነታት ሕይማኖት ኣለዉሉካብቶም ሕይማንታት ድማ ሓደ ሕይማኖት እስምና እናተብሃለ ዘፍለጥ እንተፈዉን ሕይማኖት እስልምና ኣሓደቦታት ተኣክሲቦም ምንጻፍ ኣንጺፎም ጽለኦም እናቐጸሉ ዘርከውሉቦታን እዩ ።

ድቂ ኣኖስትዎ መጻባቕን ማላኽዕን ብጥቁ ማሉዎ ዓይነት ዂሕሊ ዘመናዊ ዝተምልዉ ዓይነት ኲሕሊ እዩ እዝዂሕለ ኸዓ በቃ ኣነስትዎ ብሉጽ ጽበቕን መልከአን ዘሪ ዓይነት መጻቕ እዩ።

ኣብ ቡዙሓት እዘርእቲ ኣብ ከባብና ብዘሳቲሕ ዘረአንተኑ ዝዓይን ሠርአት ኸዓ ብኣብዝኃ ኣብከባብ ገጠራት የርአ። እዚ ዘረእቲ እዙይ ድማ ዒልዎ እናተብሕለ ዘፍለጥት ገና እናበጻሕ ዘይበጽሐ ብንእሽተዩ እንተሎ እዩ።

ትፈለጥ ሥባ ኣኣብተ ባይ ብበዘሀል ፍላጣትን ምቛኃትን ኮይኑም ብርክብ ሳሓተኳ እንተኾኑ ካብቶም ፍላጣትን ምእዋሓትን ዘብሃሉ ሓደ ስፋዕት ነልጋንና ተብሃለ ዘፍለጥ ፍላጥ ሰብ እዩ

አውሊዕ ፀጉሪ እናተብሃለ ዝፍለጥ ኮይኑ፤ እዚ ናይ ፀጉሪ ምግቢ እዩ፡፡ እዚ ናይ ፀጉሪ ምግቢ እዚ ድማ ንፀጉርና ምችውን ልስሉስን ምዕሩግን ዝገብር ኮይኑ፤ እዚ ምግቢ እዚ ከዓ አውሊዕ ፀጉሪ እናተብሃለ እውን

ተፈጥራዊ ኣካባብንን ኣለው። ዝፈለጡ ብዙሓት እዮም። ከብዙይ ኣቶም ሓደ ተፈጥራኣዊ ቃላይ እንተኸውን እዝ ቓላይ እዙይ ኸዓን ወዲ ሰብ ብዙሕ ጥቕሚ ዘለዎ እንትኸውን መናብርኡነ ምሕያሽ ኣዙይ ጠቃሚ እዩ።

ምሕጸብ ጸጕሪ እናተብሃለ ዘፍለጥ ዘመናዊ ምሕጸብ ጸጕሪ ኾይኑ ካሶ ኸምፂ በሃል ሻንቦ ዘፍለጥ ኮይኑዉን ንጸጕሪ ብዙኅ ጠቕመን ራብሓን ዘለዎ እዩ። እዚ ዓይነት ሻንቦ እዙይ ድማ ንጸጕሩኻ ዘለስለስ ዓይነት ሻምቦ እዩ።

ሆቴል ሆምላንድ እናተብሃለ ዝፅዋዕ ዓይነት ሆቴል ዘበናዊ ኣሰራርሓ ፅባቀ ዘለዎ ዓይነት ሆቴል እዩ ዝሆቴል ኸዓ ፅባቀኡን ፅርየቱን ፍልይ ዝበለ ዓይነት ውበት ዘለዎ ዓይነት ሆቴል እዩ።

ኣብ ከባቢና ብዙሓት ዓይነታት ዝራእቲ ኣለዉ ካብቶም ዓይነታት ዝራእቲ ባለንጓ እናተብሃለ ዝፍለጥ እንትኸውን ገና ናብ ውፅኢት ዘይበጽሐ ኣብ ምዕባይ ዝርከብ ዓይነት እኽሊ እዩ

እንስሳ ናይ ገዛን ናይ በረኻን ተባሂሉ ዝፍለጣ ኾይነን እዛ ላሕሚ ኸዓ ናይ ገዛ እንስሳ ተባሂላ ትፍለጥ ኮይና ካብ ኣሚሪካ ዝርኢ አምፂእኻ ትፋረ ዝኾነት ዘመናዊት እንስሳ እያ ።

ምግቢ ከም ዝፍለጥ ካብ ብዙሓት ነገራት ዝርከብ ኮይኑ ካብቶም ብዙሓት ነገራት ሓደ ከዓ ስጋ እናተብሃለ ዝፍለጥ ምግቢ ካብ ውፂኢት እንስሳ ዝርከብ ዓይነት ምግቢ እዩ። እዚ ድማ ንጥዕናና ብዙሕ ረብሓን ጥቅምን ዘለዎ ምግቢ እዩ።

ኣትክልትን ኣሕምልትን ብዙሕ ንወዲ ሰብ ብዙሕ ጥቅምን ረብሓን ዝህብ ኮይኑ ሓደኻብኣቶም ድማ ካሮት ናተብሃለ ዝፍለጥ ብዙሕ ንዓይንና ጠቓሚን ጐሊሁን ክንርኢ ይገብረልና እዩ

ናይ ገዛ እንስሳ ተብሂላ እትፍለጥ ኮይና እዛ እንስሳ እዚኢ ኸዓ ኲርኩር ወይ ከዓ ውላድ ናይ ከልቢ ተባሂላ ትፈለጥ፡፡ እዚኣ ድማ ገዛን ንኽትሕሉን ካልኦት ከባቢኣ ንምሕላውን እትጠቕመና ዓይነት እንስሳ እያ፡፡

እጽዋት ንወዲ ሰብ ብዙኅት ጥቅሚ ረብሓ ዘለዎ ኾይኑ ካብዚኣቶም ሓደ እፅዋት ከዓ ዳንደር እናተብሃለ ዝፍለጥ ሕሳኹ ነገር ዘለዎ ኾይኑ መብዛህቲኡ ጊዜ ኣእዱግን ካልአት መጽኛተትን ኢዮም ንምግብነት ዝጠቖሙሉ

ሕጊ ኸርትን ናትዋሎ ዝፍለጡ ብዙኃት እኳ እንተሃለዉ ካብቶም ሕጊ ኸርትን ናትዋሎ ዝፍለጡ ሰባት ከዓ ሓደ ተጋዳላይ ድንኩል እናተ ብሃለ ዘፍለጥ መዓረግ ዘተውሃወሰብ ሓደ እዩ።

ብዙሕ ሰብ ንኽበቕጠሎምን ዘይፈለጠ ድማ ንምሕበር ንዘይፈለጠ ድማ ምመላኻትን ሰባት ዝጡቖምሎ ዓይነት ወረቐት ምሕበር ወረቐት እዳተ ባሃለ ዘፍለጥ እዩ ሓደኻኣቶም ኣኽስማዊት ምሽጠ መድኃነት እናተ ሃለ ትፍለጥ ሓ ንት እየ።

ኣብ ከይና ኸም ዘብለጥ በሃላዊ ኣሠራ ርኃታት ኣቕሕ ገዛ ኸም ዘለዉ ዝብለጥ እዩ ዘስኻ ዓኻብቶም በሃላዊ ኣሠራርሕታት ፃሕሊ ጅብና እናተብሕለ ዘብለጥ ካብ ሸክላ ዘሠራሕ ኣይነተቓዓ እዩ።

መፋለጢ ኣብ ከባቢና ከም ዝፍለጥ ብዙሓት እዮም ።ካብኣቶም ሓደ ግሎባል ሱፐርማርኬት ዝተብሃለ መፋለጢ እንታይ ዓይነት ከም ዝሓዘን እንታይ ዓይነት ፅባቐ ከም ዘለዎን ዝሕብር እዩ ኮይኑ ኣበይ ከባቢ ከም ዝርከብ እዉን ዝሕብረልና እዩ።

ብዙሓት ፖለቲከኛታት ከም ዘለዉ ዝፍለጥ ኮኑ ሓደ ካብቶም ፖለቲከኛታት ዝፍለጥ ሓደ ሰብኣይ እዩ። እዚ ሰብ እዚ ድማ ብሃይማኖት እስልምና ዝፍለጥ ፖለቲካዊ ሰብ እዩ ።

ብዙሓት ድምጻውያን ብፇትን ወሩያትን ከም ዘለዉ ዝፍለጥ እዩ፡፡ እዚ ኣይንፋላለን እናተባህለ ዝፍለጥ ድምጻዊ ኣለም ሰገድ ተስፋይ እናተባህለ ውን ይፍለጥ እዩ፡፡

ኣብ ትግራይ ከም ዘፍለጥ ብዙኃት ጐቦታትን እምባታትን ከም ዘለዉ ዝፍለጥ እዩ እዝ ገወዙይ ከዓ ተውህዶ እምነት ክርስትና ዘርክበሉ ዓይነት እምባ እዩ።

ብዙኃት ዓይነት ናይ በረኻን ናይ ገዛን እሳስት ኩምዘለዎ ዝፍለጥ ኮይኑ ሓደ ኻብቶም ናይ በረኻ እናተብሃሉ ዘፍለጦ ዓይነት እንስሳ ተመን እዩ ተመን ከዓ ንወዲሰብ ብዙሕ ጉድኣት ዘብፅሕ ምዃኑ ዝፍለጥ ዓይነት እንስሳእ እዩ።

ትምህርቲ ቤት ንደቂ ሰባት ብዙሕ ጥቕምን ረብሓን ዘለዎ ኾይኑ ብዙሕ ተምሃርይ ዝምዕብሉሉን ዕሸላት ዝንቀሳቀስሉ ቦታን ዝዘናጕዕሉን ዓይነት ቦታ ትምህርቲ ቤት እናተባህለ የፅዋዕ፡፡ እዚ ትመህርቲ ቤት ድማ ብዙሕ

ንህድን ኣ ድሪትን ወዲ ሰብ ብዙፍ ተቕ መቕረብሓን ዘለዎ እቕውን ናውርእኖ ምሕያስን ንምሕዳርን ዘጥቆምለዉ ዓነት ንግዱ ኮምኑ ካጐፂት እንስሳ ዘርከብ ኦቓኡሃ ዘተህደ ዓይነት ሥራሕ ሓደ እዩ።

ኣብ ትግራይ ካብ ዝፍለጡ ዓበይቲ ኣእዋማት ብዙሓት እዮም። ሓደ ካብኣቶም ኣውሒ እናተባሃለ ዝፍለጥ ሓደ ንፍረምረ ዝብላዕ ብዙሕ ረብሓ ዘለዎ ዓይነት ተኽሊ እዩ።

መዓደግን መሸጥን ቦታ ናይ ደቂ ኣንስትዮ ክዳዉንቲ ኮይኑ እዙይ ከዓ ኣብ ከባቢ መንገዲ እንዳ ፅዮን ዝርከብ ኮይኑ ንደቂ ኣንስትዮ ዝክደን ዓይነት ክዳን ሽፈን እንዳተባሃለ ዝፈለጥ ክዳን እዩ።

እፅዋታት ኣብ ዝተፈላለየ ቦታታትን ከባብታትን ዝቦቅሉ ኮይኖም ሓደ ካብቶም እፅዋታት ጊንዳዕ ዝተበሃለ እፅዋት ኮይኑ ንመዘናግዒ ንጥቀመሉ ዝኾነ ጥምብል ዝበለ ነገር ፍረ ዘውፅእ ኮይኑ ንመፃወትን ካልኦትን እዩ ዝጠቅም?

አብ ከባቢና ኸም ዝፍለጥ ብዙኃት ዓይነት ሃይማኖታት ኣለዉ ካብቶም ሃይማኖታት ሓደ ኦርተዶክስ ተዋሃዶ እናተሃለት ዝፍለጥ እምነት ክርስትና ኾይኑ እዙይ ድምቕን ምዕሩግን ዝኾነን ሓይሞነት ክርስትና ዝርከበሉ አዩ::

ኣብ ካ ብና ኸምዘፍለጡ ኢሕን እተውሃልለይ ዓይነት መላኸ እገርካ ዝሠራሕ ዓይነት ገዛ እንትኸዉን በዘእዞ ኸዓ በቐርቆረል ኣእማንን ዘተሠሪ ኃይነት ገዛ ኢሁ ኣብ ካ ብና ኸዓ ሠቐላ እናተብሃለዉን ይፅዋዕ

ብዙኃት ዓይነት ትኽለታት ኣለዉ፡፡ ካብቶም ብዙኃት ዓይነት ኽለታት ሓረግ ዝተሃለ ዓይነት ተኽሊ ድማ ብዙሕ ንላዕሊ ክድይብ ዘይኽአል ተደጊፉ ዝድይብ ዓይነት ተኽሊ እዩ፡፡ እዚ ትኽሊ እዙይ ከዓ ሓረግ እናተብሃለ መጸበቒ ገዛ ኾይኑ ዉን ይረአ/ይረአሎ፡፡

ባህላዊ ሙዚቃታት ኣብ ትግራይ ከምዝፍለጥ ብዙሓት እዮም፡፡ ካብቶም ብባህላዊ ሙዚቃታት ዝፍለጥ ዓይነት ተፃዋታይ ብዝናርን ካልኦት ዕጥቅታትን ተጠቒሞም ዝፃወትዎ ዓይነት ፀወታ ኣብኡ ዝፃወት ባህላዊ ድምፃዊ ሹምየ እናተባህለ ዝፍለጥ።

ኣም ትግረይና ኸም ዝፍለጥ ብዙኅ ድኻን ጽጉሙን ከም ዘለ ዝፍለጥ እዩ ካብቶም ጽጉማታትን ተኻታትን ስደተኛታት እናተዋል ዝፍለጥ ኾይኖም እዛ ዘተውሃዋ ሓቢሮም ብሰላምን ብሠናየን ተሓዋጕሶም ክበልዑኸለዉ ከም ዝበልዑ ዝፍለጥ እዩ፡፡

ብዙኃት ዓይነት ዘመናዊ መጕዓዝያ ኸም ዘለዋ ዘፍለጥ ኮይኑ እዘን ዘመናወት መጕዓእዝያ መኪና እናተብሃላ ዝፍለጣ እየን መኪና ሥርሖምወጊኖም ዝዓርፉሉ ቦታ ኸዓ መናሃርያ እናተብሃለዉን ይፍለጥ::

ኣብ ከባቢና ከም ዝፍለጥ ብዙሕ ዓይነት ናይ ቊርሲ ምግብታት ኣለዉ፡፡ ካብቶም ናይ ቊርሲ ምግብታት ሓደ ዳቦ ፈርፍርካን ኣትክልቲ ብላዕሊ ጌርካን ዝስራሕ ምግቢ ሓደ እዩ፡፡ እዚ ኸዓ ናይ ቊርሲ ምግቢ እናተባህለ ይፍለጥ፡፡

ብዙሓት ዓይነት ምግብታት ኣለው። ካብኣቶም ሓደ ባኒ እንዳተባሀለ ዝፍለጥ ዓይነት ምግቢ ዘመናዊ ኣሰራርሓ ጉዒን ኮሚደረን ካልኦት ነገራትን ኣብ ውሽጡ ፈጊእኻ ኣእቲኻ ዝብላዕ ምግቢ እዩ።

ፖሊስ ትግራይ እናተብሃለ ዝፍለጥ ኣርማ ኮይኑ እዚ ከዓ ሰላምን ድሕንነትን ትግራይ ንምሕላው ኢሎም ካብ ዘቋቖምዎ ዓይነት ኣርማ እዩ። እዚ ኣርማ እዚ ከዓ ድሕንነት ወይ ከዓ ፖሊስ ትግራይ እናተብሃለ ይፍለጥ።

ኣብዚ ሀዚ እዋን ብዙሃት መሠረታዊ ልምዓት እናተሰርሑ ይርከቡ ካብቶም መሠረታዊ ልምዓታት ሓደ ጸርግያ እንትኸዉን ብዘመናዊ መሣርሒ መኻይን እናተሠርሐ ዝርከብ እንትኸዉን እዝ ኣብዙይ ጊዜ እዙይ ሓደጋንኺዮወጽሕ ዘካላኸል ሰብ ከዓ ተራፊኽ ናተብሃለ ዝፍለጥ ኣሎ

ብዙሓት ዓይነት ዘዉናዊ መሣርሕታት ኣለዉ ካብቶም ዘመናዊ መሣርሕታት ተብሂሎም ዘፍለጡ ዓይነት መሣርሐ ይኮኑ ብዙኅ ነገር ንምርባኃን መጕዳልን ንምቃልን እንጡቖመሉ ዓይነት ዘመና መሣርሕ እዩ።

ኣብ ከራዩና ክንዘብለት ብዙኃት በወታትን ኅጥራታትን ከም ዘለዎ ዘፈለጥ ኮይኑ እዝ ኸዓ ኣቶም ሓደ እዩ ኣብ ኢወን ከረምቲ ዘርአ ዓይነት ኣኅምልቲ ዘርአ ዘለኾይኑ ኣብ ብዙኃጥ ገዛውትነበረበወ ፀዓነወ እዩ

ዘበናዊ ኣሰራርሓ መቐመጢ እንጀራ እናተባህለ ዝፍለጥ ብባህላዊ ከዓ ጊባቦ እናተባህለ ዝፍለጥ ዝነበረ ናብ ዘበናዊ ኣሰራርሓ ተቐይሩ ዘበናዊ ሽም ዘለዎ ኮይኑ ዘበናዊ ኣሰራርሓ ተሰሪሑ ይርከብ፡፡

ብዙኃት ባህላዊ መፃኣኛ ዝኾኑ እንስሳ ኸም ዘለዎት ዝፍለጥ ኮይኑ ሓደ ኻብቶም ባህላዊ መፃዕኛታት እናተ ውሃሉ ዝፍልጡ እንስሳ ጊመል እዩ ጊሜል ድማ ብዙይ ኅ ራውኃን ጥቕምን ወዲ ሰብ ከም ዘለዎ ዝፍለጥ ዓይነት እንስሳ እዩ።

ኣብ ከባዩና ኸም ዝፍለት ብዙኃት ዓበይቲ እጽዋት ኣለዉ ካብቶም ዓበይቲ እጽዋት እንብሉም ብማ ሓደ ጥኲር በበረ እናተብህለ ዘፍለት ዓይነት እጽዋት ኮይኑ እዝ ኸዓ ኣብ ከባብ ቕኽስም ዩንበርስቲ ግቢውሽቲ ዘርከብ ዓይነትኦም እዩ::

ደቂ አንስትዮ ንመፀባበቂ ዝጥቀማሉ ዓይነት መጋየፂ ሳስላ እናተብሃለ ዝፍለጥ ኮይኑ እዚ ሳስላ እዙይ ከዓ መብዛሕትኡ ግዜ አብ ኢድ፣ አብ እግሪ ዝግበር ዓይነት መፀባበቂ ደቂ አንስትዮ እዩ።

ኣብ ከባቢና ከምዝፍለጥ ብዙሓት ናይ በረኻን ገዛን እንስሳታት ኣለው፡፡ ሓንቲ ካብተን ናይ በርኻታት እንስሳ ሓንቲ ፅምበላሊዕ ዝተብለት እንስሳ ሓንቲ እያ፡፡ እዚ ኸዓ ብእግርን ብምንፍርን እትኸይድ ዓይነት እንስሳ እያ፡፡

መለለይ መንነት ህዝቢ ትግራይ ዋዕላ ማሕበረሰባት ትግራይ እናተባህለ ዝፍለጥ አርማ ኮይኑ እዛ አርማ እዚ ድማ ብሓወልቲ አክሱም ዝማዕረገን ዝፀበቀን ዓይነትን አረማ እዩ፡፡

ዝጽባስንክ ብና ብዘፍ ጽብቕንዕሩብን ብሕጐውረ ዝጠቕመና ዓይነት ተኽሊ እንትኸውን ካብቶም ቦታናን ምጽባቕን ምዕራድን ዘጠቕሙና ዓይነት ተኽሊ ዳዕሮ እናቲው ሕልአን ምጽላል ስጠቅም ዓይነት ተኽሊ እዩ።

ብዙኃት ዓይነት ፍራምርን ኣሕምልትን ንወድሰብ ብዙሕ ጥቕምን ረብሓን እናሃዉ ይርከቡ እንተኾኑ እዙ ኻብኣቶም ሓደ እንትኾዉን ካብቶም ሱሮም ዝብልዑ ዓይነት ፍረምረ እቲሓደ እዩ።

ስፖር ማርከት ብጽባዂን ትሕስትእን ትብለጥ ኮይኑ ሰዓይነት ዝዕብዙ ዘርክዉ ነገራት ከዓብ ኮስሞ ክሊር ባዝልን ኣልዋኻ እምናትባሉ ስብለጥ ኮይኑ ይሙ ሠናምለት ለሰመስቲ ኹም ዝኾኑዉባዕታት እዮም።

ክብሪ ሳማእታትና እንግጸሉ ዓይነት ታሪኻዊ ቦታ ሓወልቲ መቐለ እናተብሃል ዘፍለጥ እንተኸዉን ኣብዙ ሓወልቲ መቐላ ክዓ ብዙሓት መዝናንይ ቦታታት ከም ዘለዉ ዘፍለጥን ዝዘርአን እዩ።

አርደክስተውሃዶ ሃይማነት ክርስትና ብበጽ ዝብለጥ ኳእንክዉን ሓደ ብሉፁን መዕርጉን ዝኾነሳይ ኣርኃ ዘለዎ ናይ ወርተዶክስ ቤተ ክረስቲያን እዩ እዝ ኸዓ ብዙኅ ንቱርዙም ዘገልግለና ብዙኅ ጣቕምር ኣኃን ዘለዎ እዩ።

እዙ ዓለባ ዓዲ እናተብሃለ ዘፍለጥ ኾይኑ ደቛንሽቲ ኣኅዋትናን ወለድናን ምምዕራግ ዝጥቆማሉ ዓይነት ክዳን እዩ:: እዙ ዓይነት ክዳን እዙይ ኸዓ ኣድያም እናተብሃለ ዘፍለ ጥልፊ እዩ::

እዚ ዕረ ዝተባህለ መድሓኒት ኣብ ከባብታት ትግራይ ብበዝሒ ዝርአን ዝበቊልን ኮይኑ እዚ ተኽሊ እዚ ድማ ንባህላዊ መድሓኒትን ካልኦትን ንጥቀመሉ፡፡ ኣብ ርእስና ንወፁ ሕኸኽ መሰልቲ ነገራት ንምሕዋይ ይጠቕመና፡፡

ደቂ አንስትዮ አሕዋትና ንመመላክዕን መፀባበቅን ዝጥቀማሉ ዓይነት መፀባበቂ አዝማልቶ እናተበሃለ ዝፍለጥ ኮይኑ፤ እዚ መፀባበቂ ደቂ አንስትዮ እዚ ድማ ብጣዕሚ እየን አብ መርዑ እየን ዝጥቀማሉ፡፡

ብረድስቲ ማንካ ምድጃ ነገዛኦናተሃለዉ ስለት ኮይኖም ዙኸዓ ፀየን ገልእትኒ ምስራሕ የካልኔሳል ይጠቕመና።

ኣብ ከባቢና ብዙኃ ዓይነታት ኣሕምልትን ፍራምርን ይርኮቡ ኳብቶም ኣሕምልትን ፍራምረን ሓደ ን ምብነት ዝውዕል ኩምደረ እናተውሃደ ዝፍለጥ ንኣዕደጋን ምግብን እነውዕሎ ዓይነት ፍራምረ ሓደ እዩ

ተጋዳላይ ጅግና ዮሓንስ እናተብሃለ ዘፍለጥ ወየድማ ጃን መዲዲድ እናተብሃለዉን ዘፍለጥ ኮይኑ ዘተጋደላይ እዙይ ኣብመድረኽ ወፂኡ ብዙሕ መልእኽቲ ናመሃላለፈ እናዘተየን ዘርከብ ጅግና ተጋዳላይ እየ

ኣብ ከባቢና ብዙሓት በዓላት ተኣኪቡ ብዙኅ ናኽባረን ማድሚዖን ዘረከብ ሕዝቢ እዩ እዝ ሕዝቢ ኸዓ ብዙኅ ኣትክልቲ ዘይብሉ ቦታ ፈኑ ክንዶ ኣትክል ክቲ ዝተጠሙሎም ድማ ጽዳልና ተብሃለ ጽዋዕን መፅለሊ ዝደቀ መዓይነት ንብረት እዩ።

ባህላዉ ፅወታት ትከዙባሃሉ ዙሕድ ኢዮም ባላዊ ፅወታ እናተሃለኻት ዝብለታ ሕድ ዳማ እናተብለ ዘብለት ድቂ ሰራ ዘመዛናገየን ኣምሩም ምሕዳስንስጥቁምሉ ዓይነስ ጸወታ እዩ።

ኣብ ከባቢና ከም ዝፍለጥ ቡዙሓት ባህላዊ ኣሰራርሓታት ገዛ ኣለዉ። ባህላዊ ኣሰራርሓታት ገዛ ኣብ ከተማ ቡዙሕ ንሪኦ ኮይኑ እዚ ኣሰራርሓ ገዛ ክዓ በደረጃን ካልኦትን ዝፍለጥ ካልኣይ ክዓ ካልኣይ ፉቕ እናተብሃለ ይፍለጥ።

ሕርሻን ግብርናን ድቂ ሰባት ሓደ ግዳስን ብዙጥቅሚን ዘለዎን እዩ ካብኣቶም ሓደ ከብ ዘፍረናዮ በርበረ እናተብሃለዝፍለጥ እዚ ከዓ ዓይነት ዘራእቲ ሓደ እዩ ዝኸዓ ኣፍር በፂሑ ቊይሑ ይርከብ።

እዙ መጸባባ መዕረግን ደቃኣንስትዮ ገራ ኣይኮይኑ እሲማ መዕረግን መጸባውን ድማ ወርቂ እናተብሃል ኣይፈለን ዝወርቂ እዙይ ድማ ካቦታታት ትግራይን ካልኦቱን እዩ ዝርከብ

ስፖር ማርከት እናተህለ ዝፍለጥ ዕዳጋ ቦት ሑስትዑን ብኸልአት ነገሩን ጽሩዩን ብሉፁን ኮይኑ ዘርከም ንትኸዉን ዋግኡውን ብእመጠን ጽርይን ብሉጽም እንትኸዉን ና እነፍስናት ዝኾኖ መለስለሲ ነገራት ሕዙ ይርከብ ::

ደቂ ኣንስትዮ ኣዴታትናን ኣሕዋትናን ዝጥቀማሉ ዓይነት እንትኸውን ሳሱላ እናተብህለ ዝፍለጥ ኣብ እግረንን ኣብ ኢደንን ዝግበር እዩ፡፡ እዚ ኸዓ ደቂ ኣንስትዮ ምዕሩጋትን ፅቡቓትን ክኾና ዝገብር ዓይነት መመላኽዒ እዩ፡፡

በዓል ብቕኖስትዎእናተዉሃለት ዘፍለት ብፍላይ ከዓ ኸ ዓሰፍ ድስተን ሓሰ ዝኽበር እንተኸውን በቐዕኑስትዮ መዓሪገንን ደሚቐንን ዓለባዕል ዘብህል ገይረን መቐነት ገይረን ደሚቐን ዘዕላለዉ ዓይነት ።

ኣብ ትግራይ ከም ዝፍለጥ ታሪኻውን ቅርስታትን ቦታታት ከም ዘለው ከም ዝፍለጥ ኮይኑ ሓደ እዙይ ታሪኻውን ቅርሳውን ቦታታት ብሕግን ደንብን መሰረት ዝንቃሳቀስ እዩ። እዚ ቅርሳዊ ቦታ ድማ ንግስተ ሰባ እንዳተባሃለ ይፍለጥ።

ትምርቲ ንወዲሰብ ብዙሕ ጥቅምን ረብሓን ዘለዎ ኮይኑ እዚ ኣብ ክላስ ኣትዮም እናተምሃሩ ዝርከቡ ዘሎ ትምህርት ቤት ድማ ብዙሕ መምሃሪ ሓገዝን ክኣልኦትን ዝተማልኡ ትምህርቲ ቤት እዩ ።

ከባቢታት ትግራይ ከምቲ ዝፍለጥ ልሙሉሙን ልሙዑን ቦታታትከም ዘለዎ ዝፍለጥ ኮይኑ ኣብ ግዜ ክረምቲ ዝረኣ ዓይነት ወቅቲ እዩ። እዚ ወቅቲ እዚ ከዓ ብለምለም ዝተመለኣ ከባቢታት ዘሪአና ዓይነት እዩ።

ነይ ገዛቕሑ እናተዉሃሉ ዝፍለጡ ዓይነት ኣቕሖ ብዙኃት እንተኾኑ ኸብቶም ብዙኃት ነይ ገዛቕሑ እናተዉሃሉ ዝፍለጡ ድማ ሞሶቡ እናተውሃለት ዝፍለጥ ደቂ ኣኖስትዎ ኣዲታትናን ኣኅዋትናን ሠርሖኦ ዓይነት ስፈ እዩ።

ከም ዝፍለጥ ባንኪ ልምዓት ኢትዮጵያ እናተባሃለ ዝፍለጥ ብዙሕ ልምዓትን ዕብየትን ልምዓትን ኢትዮጵያ እናቀየረ ዝርከብ ባንኪ ኮይኑ እዚ ባንኪ ካዓ ኣብ ከባቢታት ኣክሱም ዝርከብ ባንኪ እዩ።

ከወሮን ናታዓለ ዘብለ ዘካብ ቈርወትን ቆምን ዝተሠዓ ኾይኑ ዝ ኸዓ ደ ኣኖስቲዮተ ኽራይ ብበስሐ ርሸንዳ ኣፃዋታሉ ዙኅስኦ ዓይነ ትገበር እዩ።

ዎ ዘለበን እምበኸት ዘብል ሓደ እንቶምን እዙይ ምዕሩ ዂልድምምዙኻነ ጐታ ብሒዉ እዝቦታ እዙይፍዓሓ ሠባት ተኣኪበሉ ፍል ብዘጸተይለዉ ምወታ።

ኣካ ኣብና ብዙኃት መዝናነይ ንጥቆሙኣሎም ቦታታት ከም ዘለዉ ዝብለጥ ጐይዎ እዙይ ቦታ እዙይ ኸዓን ኻንፍስተርዜም ጐይሙ ዘገልግለና ወዲ ሰብ ኣእምርኡ ንምሕዳስ ዝጥቆም ኣሎዉን ናይ ምዝንናይ ቦታ እዩ።

ኣብ ትግራይና ከም ዝፍለጥ ብዙሕ ባህልታት ከም ዘሎ ኮይኑ ሓደ ካብ ዝፍለጥ ባህሊ ራያ እናተብሃለ ዝፍለጥ ኣብ ርእሰን ጠስሚ ጌረን ተቆኒነን መቀነተን ዓጢቀን ዝርከባ ዓይነት ባህሊ ደስ በሃልን ውቁብን ባህሊ እዩ።

ብዙኃት ሃይማኖታት ከምዘለዉ ዘፍለጥ ኮይኑ ካብኣቶም ሓደ ኦርተዶኩስ ክርስትና እናተሃለት ዝብልጥ ሃይማኖት እዩ። እዝ ኸዓ ኣቦታ ኣቅሽቲ እናባረኽሉ ዝርከብ ናይ ሃይሞኖት ኦርተዶኩስ ክርስትና ቦታ እዩ።

ንእሽቶ ድስቲ መብሰሊ ኣብ ውሽጡ ማንካ ዘለዎ እንትከውን፣ እቲ ድስቲ ኣብ ልዕሊ ሓደ ጠረጴዛ ብረት ኣብ ልዕሊ ሓደ ሕብራዊ ፍረታት ቅርፅ ዘለዎ ፕላስቲክ ጠረጴዛ ዝተቀመጠ እዩ።

ናይ በረኻ እንስሳ እናተብሃላ ዝፍለጣ ዓይነት እንስሳ ኾይና እዛ ዓይነት እንስሳ እዚኣ ኸዓ ካብተን ዓይነታ ኣዕዋፍ ሓንቲ እያ ዛ ዒፍ እዚኣ ኣብ ማይ እምዳት ሰፈፈትን እንዳትንቃሰቓሰትን ናይ ማይ ዝኾኑ እንስሰ ናተቐለበት እትነብር እንስሣ እያ።

ሓንቲ ጓል ኣንስተይቲ ኣብ ርእሳ ጠስሚ ጌራ ናይ ራያ ቁኖ ተቆኒና ትኪ እንዳተዓጠነት መመላኪ ዝጥቀመሉ ናይ ራያ ከባቢ ኮይኑ ትኪ እንዳተዓጠነት ንመልክዕ ዝጥቀማሉ ምስሊ እዩ፡፡

አብ ከባቢና ከም ዝፍለጥብ ጎቦታትን እምባታትን ዝተከበበ ኾይኑ እዙ ዘሎ ቦታ ሙልኩዖን ሙኣርገን ኮኑ ናይ ኦርተዶክስ ተውህዶ ቤተ ክርስትያን ተሠርሕሉ ዘረከብ ከባቢ እዩ፡፡

ዝተፈራለ ዓይንታት ምስተ ኣሎዉ ካብቶም ዝተሣላለዮ ዓይንታት መስተ ዝብሃሉ ድማ ሓደ ሻሂ እናተሃለት ዘብለጥ ብድኅ ጊዜ ንቑርስና ሠዓል ኣሕዘናኸሎ እንጥቆምሉ ዓይነት መስተይ እየ።

ንትሐዝም ነዝእታጌን ኣርካባብና ኸም ዘፍለጥ ኮይኑ እዝ ዘተኸዓ ሕማም ምኸሙን ዘብመ መኅለላት ኣፎም ተሸፊኖም ዘሰይ ኢንፍራስትራክከር እና ካየዱ ዝርኮዉ ሰባት እዮም ዞም ሰባት እዙዑም ከዓ ዕርጋትን ፅቡቃትን እዮም።

ብዙኃት እጽዋት ከም ዘለዉ ዝፍለጥ እንትኸዉን ካብቶም ብዙኃት እጽዋት ዓብይ ኦም እናተብሃለ ዝፍለጥ ሓደ ጋባ እዩ ጋባን ወዲ ሰብ ብዙሕ ጥቅምን ረብሓን ከም ዘለዎ ዝፍለጥ እዩ።

ሓደ ስራሕቲ ዕንፀይት ኾይኑ እዚ ስራሕቲ ዕንፀይቲ ኸዓ ዓራት አናተባህለ ዝፍለጥ ኮይኑ እዚ ዓራት እዚ ኸዓ ሰብ ንመደቀስን መዕረፍን ዝጥቀመሉ ዓይነት ሓደ እዩ

ብዙሓት ናይ ገዛን በረካን እንስሳታት አለዋ ካብተን ናይ በረካ እንስሳታት ሓንቲ ኮይና እዛ ዓይነት እንስሳ እዚአ ዒፍ እናተባሃለት ትፍለጥ። ሽማ ድማ ርግቢት እናተበሃለት ተምሳሌት ሰላም እናተባሃለት እውን ትፍለጥ እያ ።

እዙ ኣብ ካይና ዘበቅል ዘርእቲ መሸላን ኣናተበሃለ ዘፍለጥ ኮይኑ እዙይ ኸዓ መዓልተ ኣኺሉ ኣብፍረ ምስ መጽሐን ኸይወድቕ ትእኽቲ ኽልዛዚይወን ከይወድቕ እንገብሮ መክንኻን ዓይነት ምእሣር ተውሃሉ ይፍለጥ ::

ዘመናዊ ኣሠራር ኅታት ገዛ ኸም ዘለዉ ዝፍለጥ ኮይኑ ካብቶም ዘመናዊ ኣሠራር ኃታት ገዛ ኸዓ ብሉፁን ምዕርጕን ኮይኑ ዘርክብዓን ተኣሠራርሓገዛ እዩ ። እዙይ ሠራርሓገዛ ኸዓ ብዙኅ ሰብ ዝነብረሉን ንእሽተይ ቦታ ዘኅዝን እዩ።

እዝ ብምስማር ዝተገጠመ ሓፂን ኴይኑ እዝ ምስማር ብዙሕ መብታሕ መልቀቕን እንተኣውና በቲ መሣርሒ ገርና እንቂሥኣስ ከም ስከኣል ሕብር እዝ ዘመናዊ መሣርሒ ድማ ብሓድሽ ተክኖሎጂ ዝተሰርሐ።

ኣብ ከባቢና ከም ዝፍለጥ ብዙሓት ዓይነታት ሃይማኖት ኣለዉ፡፡ ካብቶም ገይማኖታት ሓደ ተዋህዶ ክርስትና እምነት ሓደ እዩ፡፡ ተዋህዶ ክርስትና እምነት ድማ ሓደ መስቀል ናቱ መግለፅን ባህልን መፍለይ መንነት እዩ፡፡

እዚ መዝናነይ ቦታ መሓዙት ኮይንካ ተተሓሒዝካ ከይድካ ትዘናገዐሉ ቦታ ኮይኑ፤ ጥራይ ነብስኻ አቲኻ ትዘናጋዕ ርእስኻ ንምሕዳስ ዝጠቕመና ምሕዝነት ንምዕባይ እውን የገልግለና እዩ።

ኣብ ከባቢና ካብ ዝፍለጣ መካይን ሓንቲ እያ ።ሓንቲ ካብቲ ኣብ ከባቢና ዝርከባ መካይን ናይ እግሪ መኪና እንዳተበሃለት ትፍለጥ። ብዙሕ ዳሕና ሃፍቲ ዘለዎም ሰባት ዝጥቀሙላ ዓይነት መኪና ሓንቲ እያ።

ኣብ ከባቢና ብዙኃት ዓይነት ኣይሞናታት ኣለዉ ካብቶም ዓይነት ኣይሞናታት ወርተዶኹ ዝተውሃዶ እና ተሃደት ዝፈለጥ ኮይኑ ወርተ ዳኹስተዉሃዶ ቤጥ ክርስቲያንና ሕይዋነትና ሆም ዝፈቕዶ ብብዛዕቕምና ገንዘብ እንሱ ስበሉ ዓይነት ንብረት እዩ።

ደላዪ ሰላም ዝኾነ ድምፃዊ ኪሮስ አለማየሁ እናተባሃለ ዝፍለጥ ሰላም ምቅርቲ እያ ብዋዛ አይንርአያ ውላድን ወላድን ኣይትፈላልን እያ ዝብል ሙዚቃ ዘለዎ ድምፃዊ እዩ።

ባህላዊ ሙዚቃ ዋጣ ዘተባሃለ ደቂ ሰባት ብመልክእ ትላ ዝተባህለ ሰዓስዒት እናተለላን እናሳዕሳዓን ዝርከባ ደቂ ኣንስትዮ ትግራይ ዝፍለጣሉ እዩ።

መጓዓዓዝያ ንደቂ ሰባት ዝጠቕማ ኣናእሽቲ መኪና እንትኾና እዘን መኻይን እዚአን ከዓ ኣብ እዋን ክረምቲ ኣብ ማይ ተሰሪመን ዝርከባ ዓይነት መጓዓዝያ እየን፡፡

እብ ከበቢና ዘብለጥ መፈለጢ ዝጥቕቆምሎ ዒነት ወረቓት ዉዙኅ ሰብ ፈልጥን ጽርቶም ከሊእ ጰሉጥን ምእታዊ ዝጥቆምሎ ዓይነት መፈለጢ ወረቓት ሓደ እዩ ኸዉኣቶም ኳዓቤት ጵርስን ምግብን ዕባ እትበይይ ሓንቲ እያ ::

ኃይማኖት ወርትዶኩስ ተዉሃዶ እናተብህለ ዝፍለጥ ሕይማነት ኮይኑ ኣብ ኃይማኖት ወርተዶኩስ ተዉሃዶ ዘረከቡ ጻዴቐት ብዙኃት እንተኾኑ ኣብ ነገብሮ ንፈስ ቅዱስ እናተብህለ ዝፍለጥ ጻዴቕ ድማ ብዙኅ ምሕረት ዝህብ ንወዲ ሰብ ሓደ እዩ።

መንቱጕራይኮም ዝፍለጥ ብዙኃት ጐታትን በታተመይርከ ካብቱም ኣንቱጕራይ ድርክ በታተን ጐታትን ኣህደጎ ናይ ቝርተ ደኩስ ቤተ ክርስቲን ተውሃዶ ተሠወርሒሉ ኾምዘርከ ዝፍለጥ እዩ።

ሻሂ እንዳተባሃለ ዝፍለጥ መስተ ኮይኑ መብዛሕቲኡ ግዜ ኣብ ቁርሲ እንጥቀመሉ እዩ። ማንካ ኣእቲና ኣሕቢርና ኣማቒርና እንሰትየሉ ዓይነት መስተ ሻሂ እንዳተባሀለ ይፍለጥ። እዚ ከዓ ሰዓል እንትሕዘና እውን ንጥቀመሉ ኢና።

ኣብዙኃት መጻሕፍትን ጋዜጠን ከም ዘለዉ ዝፍለጥ ኮይኑ ብዙኅ ሓብሬዳን ከልኣጥቕምን እኖሃብ ዘርከዉ እንተኾኑ ካብዚኣቶም ሓደ ዮኖስትራት ዳምስ ትንብያቶ እናተውሕለት ዝፍለጥ መጽሓት ሓደ እዩ ዝ ኸዓ ብዙኅ ርሐ ሓንጥቕምን ኒወዲ ሰብ ኣለዉ::

ደቂኣንስትዮ ዓመታዊ በዓል ብዝኾነ ናይ ደቂኣንስትዮ በዓል ኣሸንዳ እናኽበራ ዝርከባ ኾይነን እዘን ደቃኣንስትዮ ከዓ ብጽቡቅ ስነምግባርን ተቐቢለንኦ ኣባቀሺ ኸዓ እንዳባረኽዉን ይርከቡ

ኣብ ቲ ግራይና ኸም ዝፍለጥ ባህላዉን ቅርሰታት ከምዘሎ ዝፍለጥ እዩ እዚ ባህላውን መስሕብ ቱሪዙምን ኮይኑ ዘገልግል ዘለዉ ዓይነት ገዛ ኸዓ ህድሙ ኣብ ዘተብህለ ገዛ ዘለዎ ዓይነት እዩ።

ኒው ላይፍ አካዳሚ እናተበሃለ ዝፍለጥ ቤት ትምህርቲ ኮይኑ፤ እዚ ከዓ ህፃውንቲ ፍልጠት ዝሰንቅሉ ዝተመሓየሸ ብርኪ ዕቤት ዘርእይሉን ለውጢ ዘምፅእሉን እዩ፡፡

ዘመናን ክዳናት ከምዝበት ዘለዉ እንትኾኑ ኽምተመናቶም ተዕፈሸን ናጡዋል ዃል በሃላ ዘብለጥ እንተኾኑ እዙ ዓይንትትደንእኒ ከዓ ድብ ኣብ ትብሕልዓነ ስፍት ምቀጠር ዘልወንቲኸዉን ደቂ ኣንፍቲወሩን በቕቶዉዓተና መዓረግ እምተቆምኣላዓይንግለን::

ኣደጋ እናተውህደት ዘፍለጥ ብዙኅ ንግድን ዕድጊትን ናተኻይለል ዘርክቦት ኣንተኸዉን እዙይ ዓይነት ዕድጊት ድማ ኸም መስቀልን ካልኦት ነገራትን እናዓደጉን ነተላዋጥን ዘርክቡሉ ቦታ እዩ።

ተምሃሮ ከምዝፍለጥ ብጉጅለን ብሓባርን ኮይንካ ምርድዳእን ምፅናዕን ዝፍለጥ ኮይኑ፤ እዞም ሰባት እዚኦም ከዓ እናተረዳድኡን እናፅንዑን ይርከቡ፡፡ እዚ ከባቢ እዚ ከዓ አብ ውሽጢ ክላስ አክሱም ዩኒቨርሲቲ እዩ፡፡

ኣብ ከባቢና ብዙሓት ንመጋየፂ እንጥቀመሎም ዓይነት መስቀላት ዘለዉ እንትኾኑ እዚ ዓይነት መስቀል እዙይ ከዓ ተፀሪቡ ካብ ስራሕ ጥበበኛታት ዓይነታት ኢድ ሞያ ዘለዎም ሰባት ዝሰርሐዎ ዓይነት ስራሕ እዩ፡፡

ኣብከ በይና ኸም ዘፍሎጡ ብዙኃት ዓይነዛዝ ጸወታ ኣለዉ ኻብቶም ዓይንታት ዝጸወታ ድማ ተኣኪብካ ዝጽወት ዓይነት ጸወታ ዓመትፍዓል ኣብስተፈላለዩ ምኽንያታት ዝጽወት ዓይነት ጸወታ በሠርሕስካ ዝጽወት ጸወታ ፍሉዩ ምዕሩግን መደለይ መነነትን ኮኑ ዘርክብ ዓይነን።

ብዙኃት ዓይነታት ምፍታትን መስተን ከም ዘሎ ዝፍለጥ ኮይኑ እዛ ዓይነት ምግብን መስተን ከዓ ብሉፁን ምዑርግን ኮይኑ ኸም ዘርከ ዝፍለጥ እዩ እዝ ኸዓ እንዳድን ኣክሱም ይፌንግ እና ተብሃለት ዘፍለት ዓይነት መግቢየት እዩ።

ተፈላጢ መራሒ ሃይማኖት ኦርተዶክስ ክርስትና እናተባሃሉ ዝፍለጡ ኣባ ማትያስ እናተባሃሉ ዝብለጡ ንደቀ ሰባት ብዙሕ ምህሮን ካሊኢን እናሃቡ ዝርኮቡ ኣብ ቤተ ክርስቲያን ማርያም ....

ኣትክልትነ ኣሕምልትነ ከባቢና ብበዝሕ ዝፍለጥ ኮይኑ እዚ ዓይነት ኣትክልት እዚ ድማ ማንጎ ወይካዓ እቲ ብጫ ነገረ ድማ ኣራኒሺ እናተባሂለ ዝፍለጥ ኮይኑ እዚ ንወድሰብ ቡዙሑ ጥቅምን ረብሓን ኣለዎ።

ንፅዋ ጕዙኅ ረብሓን ጥቕምንዕን ሃበ ዘርከብ እንተኸቦል ካብቶም ብርጥማን ርኁን ዘለዎም ዓይነቱ እዋ ኣውድዕ ዝዳ ኣይነቱ ኦም ምስ ፈለሊ መድኃኒትን ካልወትኩጽላድን ራባሓን ሃበ ዘርክብ ኣይነት ኦም እዩ።

ብዙኃት ባህላ መሠርሕታት ሙዚቃ ኣለዉ ካብ ኣቶም ሓደ ፑያኑ ናተ ሃለ ዘፍለጥ ሓደ ባህላዋ መሠርሕ ሙዚቃ ሓደ እዩ ዝኸዓ ዘፍለ ኣብ ዓመት ባዕልን ከለቲ ኽብረት ባዕላታትን ብወዝሒ ይዝውተር።

ኣብ ከባቢና ኸም ዘፍልጥ ብዙሕ ልምድምን ጐልበልን በታዳት ከምተለዉ ዝፍለጥ እዩ እዝምጐብቶም ሉሙማ ኣርጐሳታት ሓደ ንትኸቡን እዝ ኸዓን እንስሳ ሚግሪ ብኢወኑ ዓጺ ዶም እናቐሮ ዝርክዉ ዘለሉ ኸባብ እዩ።

እንከባቢ ና ኸምዝፍለጥ ብዙኅ ኣከባብራ ብዓለም ኣካዳድናልቱን ከም ንዘበዘ ትነት ሎ ዝኣቓዓቶም ሓድኹኑ በዕለ እናመኾሩን ዕዳ ምሩ ዝተሃለኽዳን ተ ኸድኖም በትሪ ሒዞም እናተወዘትዘርክ ሰባት እሎ።

ኣብ ሃገርና ከም ዝፍለጥ ቡዛሓት ሙሁራትን ተፈለጥትን ሰባት ኣለዉ። ካብኣቶም ሓደ ሙሁር ሰባኣይ እዩ። እዚ ሰባኣይ እዚ ኸዓ ኣብ ቢሮ ቡዙሕ መምርሕታት ሒዙ እናመረሐ ዝርክብ ሰብ እዩ።

ብዙኃት ዓነታት ምግብን መስተን ከምዘለዉ ዝፍለጥ ኮይኑ እዚ እንዳ ምግበን መስተን ጐኑ እ ብማዉዘኅ እዘጽረፍ ዘርቅን ድምቁን ንኮኑ ዘርከብ እንትኸቡን እዙይ ገና ሰብ ዓማውል ጊዜኣታሆ እናተጠው ዝርከብ መግቢቤያት እዩ።

ጣውላ ንብዙሕ መትሕዝን ካልኦትን ይጠቕመና፡፡ ጣውላ ኸዓ ካብ ስራሕተ ዕንፀይቲ ዝስራሕ ሓደ ኣቕሓ እዩ እዚ ንሪኦ ዘለና ዕንፀይቲ ኸዓ ስራሕቲ ዕንፀይቲ ዝተደርደረሉ ቦታ እዩ፡፡

ቡዛሓት ጎቦታት ትግራይከም ዞሎ ዝፍለጥ ኮይኑ ካብቶሞ ጎቦታት ትግራይ ቡዝሕ ተኽልን ካልኦትን ዘለዎ ዓይነት ድማ ብተክሊ ላሓይ ዝተባሃለ ዝተሸፍነ ዓይነት ጎቦ እዩ።

ስራሕቲ ዕንፀይቲ ኮይኑ እዚ ኣብ ቢሮ ኣቑሑ እንጥቀመሉ ዓይነት ንብረት እዩ። እዚ ንብረት እዚ ካዓ ዉጺኢት ስራሕቲ ዕንፀይቲ እዩ። እዚ ካዓ ዘተ ንምክያድን ካሊእ ምሕደራ ንምሕዳርን ዝጥቀመሉ ዓይነት መራሕቲ እዩ።

ኣብዝ እተመሓየሸ ቦታን ካሃብታትን ዝጥቁምሎም ዓይነት መሣርሕ እንትኸቡን እዛ ዓይነት መሣረ ኸዓ ብዙኃት ሰባት ብዙኅ ፍልጠትን ካልኦትን ምዕበይ ዝጥቆሙንኾኑ ኣብ ዘመናዊ መሣርሒት ትምህርቲ ዘለዎ ከባብ ዘረከብ ዓይነት ንብረት ዩ።

ጸረ ዘረእቲ እናተዉሃሉ ዘፍለጡ ብዙኃት እንስሳታት ኣለዉ ከብቶም ብዙኃት እንስሳታት ጸረ እንስሳ እናተዉሃሉ ዝፍለጡ ድማ ሓደ ኣምበጣ እናተውሃደ ዝፍለጥ መንፈር ዘለዎ እንስሳ ንዘረእቲ ቐንዲ ጸረ ኾይኑ ዘርከብ እዩ።

ኣብ ካባቢና ብዙኅ ዓይነት ኣሠራርኃ ድዛይን ገዛዊእቱ ኸም ዘሎት ዘፍለጥ ኮይኑ ካብቶም ብድዛይናት ብሉጻትን ፍሉጣትን ዝኾኖ ኸዓ ሓለ ዝበለጸ እዝ ዓይነት ገዛ እዩ እዝ ሕንጻ እዙይ ድማ ተምሣሌየት ሓዋልተኽስሚ ዘለዎ ሓልሽ ድዛይን እዩ።

ቲግራይብ መጽሓፍን ገዜጠተትን እትለጥ እንተኸዉን ዘይሓሠስ ፊቕሪ ዝብሊ ገዜጣ ዘለዋ እንተኸቡን እዙ መጽሓፍ እዙ ኸዓ ብእጅሕንቅል ተስፋ ማርያም እናተሃለ ዘፍለጥ ዓይነት መጽሓፍ እዩ።

ብዙኃት ዓይነታት መሣርሐ ሙዚቃ ከም ዘለዉ ዝፍለጥ ኮይኑ ካብኣቶም ሓደ መሣርሐ ሙዚቃ ሻንቦቆ እናተብሃለ ዝፍለጥ ፋፃ ዓይነት ድምፂ ዘለዎ እንትውን ወዲ ሰብ ብዙሕ ጥቅምን ረብሓን ኣለዎ።

ሓወልቲ መቐለ እናተባሃለት ትፍለጥ ዝኽሪ ስዉኣትና ዝኾነት ቕርሲ ሓወልትና እያ፡፡ እዛ ሓወልቲ እዚኣ ከዓ ኣብ ማእኸል ከተማ ርእሰ ኸተማ ትግራይ መቐለ እትባሃል ትርከብ ሓወልቲ እያ፡፡

ብዙሓት ዘመናዊን ባህላዊን ጫማታት ኣለው። ዘመናዊን ባህላዊ ንፍሉይ ዝበለ ኣሰራርሓ ዘለዎም ጫማታት እና ወዲ ዝከውን ጫማ ተዳልዮምን ተዘጋጅዮምን ኣለው።

ብዙዙኅ ዓይነት ኣሠራርኃ ጸጕሪ ከም ዘሎ ዝፍለጥ ኮይኑ ዘምናዊ ኣሠራርኃ ጸጕሪ እናተውህለ ዘፍለጥ ከዓ ቝጥርጥር እናተብህለ ዘጽዋዕ ዓይነት ቊናነኾኑ ኣብ ጻፍ ጻፉ ድማ ዛዕጐል እናእተኻ ዝእሠር እንትበውን እዙይ ብባሕድና ፍቑድ ኣይኮነን።

ከምዝፍለጥ ትግራይ አብ ኩናት እንከላ ህወሓትና አትያ ከምዝነበረት ካብኡ ከዓ ክንዲሽሕ ትብል ሙዚቃ እንዳስመዐን የለዓዕል የተባብዕን ከምዝነበረ ከዓ እዚ ይፍለጥ፡፡ እዚ ከዓ ድምፃዊ ሳምሶን ገብረኪሮስ እናተብሃለ እውን ይፅዋዕ፡፡

1234555 qwerrt qwerrt qwerrt I am wert qwerrt qwerrt qwerrt qwerrt

ኣብ ከባዊና ኸምዘፍለጥ ብዙሃት አእማን ከም ዘለዉ ዝፍለጥ ኮይኑ ካብቶም ኣማናት ንቕርጻ ቕርጺ ጠቕመና ዓይነት እምኒ ፍሉዩን ጽባቕን ዘለዎ መዓርግ እዩ እዙይ እምኒ እዙይ ድማ ነወዲ ሰብ ብዙኅህ ጥቕመን ረብሃ ኣለዉ።

እናይ በረኻ እንስሳ ተብሂሎም ካብዘፊውለጡ እንስሳታት ሓደ ኾይኑ እዝ እንስሳ እዝ ኸዓ ሙፁ እናተብሃለ ዘፍለጥ ኣንፃርድ በርሆ ስለ ዝኾነ ብዙይ እንፈጦ እዩ።

ፍሉጣትን ምሩያትን እናተ ሃለ ዘብለጡ ብዙኃት ሙዙይቀኛታት ኣለዉ። ካብቶም ብዙኃት ሙዙይ ቐኛታት ከዓ ሰሎምን ሃይለ እናታ ሃለ ዝፍለጥ ብሱሕ ተፈላጽነት ዘለዎ ሙዙቃክ ዓዶምፃዊ እዩ እዙይ ድምጻዊ እዙይ ከዓ ጥዑም ቃልን ድምፂን ዘለዎ ዓይነት ድምጻዊ።

ዞመናዊ ኣሠራርሓ መንበሪ ገዛ እንትትከውን እዝ መንበር ገዛ እዝ ድማ ቴክንሎጊ ብዝተምልኦ እናይ መብራቲ ነገራት ዘወሳን ዘብለጥለጨን ኣይነት መንበር ገዛ እዩ።

ኣፍካ ይኖ ተብርክ ዓይነት እንታብ ቤት ምግብታት ብዙኅሪሎም ኣብቶም ቤት ምግብታ ብሓደ ኲዳ እናተሃለ ዘፍለጥ ዓይነት እንተመዘ ኾኑ እዙ ዂዳ እናተሃለ ዘፍለጥ ኸዓ ኣፋሹም ይርከብ።

ብሱኃት ዓይነት መግብታት ኣለዉ ካብቶም ሙዙኃት ዓይነት መግብታት ሓደ ኾይኑ ፀኸዓ ደብ ኦሬስካ ኣብሓዊ ሠሪሕኻ ዝብላዕ ምግ ኾይኑ ኣማኸል ኸዓ ርግኦ ዝተጐወረ ሎ ዓይነት ምግቢእዩ።

ሓበሬታ ኣብ መንደቕ ብምልጠፍን ብዙሕ ወረቐት ንምንባብን ብዙሕ ሓበሬታ የርከብ፡፡ እዚ ሓበሬታ ዝርከበሉ ቦታ ኸዓ መእተዊ በሪ ኣክሱም ዩንበርስቲ ኾይኑ ብዙሕ ሓባሬታን ካልኦትን እናቐሰሙ ዝርክቡ ተምሃሮ እዮም፡፡

ትምህርቲ ንደቂ ሰባት ኣድላይ ካብ ዝባሃሉ ሓደ ኮይኑ፣ ቆልዑ ርእሶም ንምስፋሕን ፍልጠት ክረክቡን ናብ ቤት ትምህርቲ እንዳከዱ ደረጀኦም እንዳዓበዩ ዝከዱሉ እዩ።